እዞም ኣብ ምስሊ እንሪኦም ዘለና ኣወዳትን ኣጓላትን ባህላዊ ስዕስዒት ኣገው ዘርእዩና ዘለው መናእሰይ እዮም ፡፡ ኣነ እውን ባህላዊ ስዕስዒት ናይ ኣገው ክርኢ ከለኩ ብጣዕሚ እዩ ደስ ዝብለኒ፡፡

ፀግራ ዝተሰረሐት ጓል ትረኣ ብጣዕሚ ደስ በሃሊትን ሰሓቢትን። ንደቂ ኣንስትዮ ከዓ ብጣዕሚ የፀብቐለን።

ኣብዚ ምስሊ ንሪኦ ዘለና ሽሙ ሽጉርቲ ይባሃል፡፡ ሽጉርቲ ብዋንኡ ዝጠቅም ከም መስርሒ ፀብሒ ኮይኑ የገልግል፡፡ ኣነውን ሽጉርቲ ዝኣተዎ ፀብሒ ብጣዕሚ እየ ዝፈቱ፡፡

እዚ እንሪኦ ዘለና ቅዳሜ ቢራ ይበሃል፡፡ እዚ ቢራ እዚ ኣብ ቀረባ ግዜ ዝተኣታተወ እዩ፡፡ ኣነ እውን እዚ ቢራ እዚ ክጥዕሞ ብጣዕሚ እየ ተሃንጥየ ዘለኩ፡፡

እዚ ምስሊ ዘመላክት ናይ ስፖርት ዜና እንትከውን ኢ/ያዊ ጎያይ ቀኔነሳ በቀለ ናይ 21 ክፍለ ዘመን ብሉፅ ኣፍሪካዊ ስፖርተኛ ከም ዝተባሃለ ዝገልፅ ምስሊ እዩ። ኣነ እውን እዚ ይግበኦ እዩ እየ ዝብል።

ኣብዚ ምስሊ ንሪኦ ዘለና ሽሞም ናይ እዝኒ መጋየፂ ይብሃሉ። ናይ እዝኒ መጋየፂ መብዛሕትኡ ግዘ ደቂ ኣንስትዮ ብጣዕሚ እየን ዝጥቀማሎም:: ኣነ እውን ናይ እዝኒ መጋየፂ ትጥቀም ጋል ኣንሰይቲ ኣድናቂ እየ።

ኣብ ሱፐርማርኬት ተቀሚጡ ዝርከብ ሳሙና ይበሃል። ንመሕፀቢ ክዳንን ሰውነት ይጠቅም።

ኣብዚ ምስሊ እንሪኦ ዘለና ሽሙ ሜስ ይባሃል። ሜስ ካብቶም ባህላዊ መስተታት ሓደ እዩ፡፡ ዝስረሐሉ እውን ካብ መዓር ብምኳኑ ኣዝዩ ጥዑም ጣዕሚ ኣለዎ፡፡ ኣነ ብጣዕሚ እየ ሜስ ዝፈቱ፡፡

እዚ ኣብ ምስሊ እንሪኦ ዘለና ናይ ደቂ አንስትዮ ጫማ እዩ። እዚ ጫማ ደቂ አንስትዮ አዝየን እየን ዝፈትወኦ። አነ እውን ከምዚ ዓይነት ትገብር ጓል አንስተይቲ አድናቂ እየ።

ኣብዚ ምስሊ እንሪኦ ዘለና ናይ ሙዚቃ መሳርሒ ክራር ይባሃል፡፡ ክራር ካብቶም ናይ ጥንታዊያን ዝባሃሉ ኣብ ኢትዮጵያ ካብ ዝነበሩ መሳርሕታት ሓደ እዩ፡፡ ኣነ ከዓ ብክራር ዝተቀናበሩ ሙዚቃታት ክሰምዕ ብጣዕሚ ደስ ዝብለኒ፡፡

እዚ እንሪኦ ዘለና ናይ ኣልኮል መስተ እንትከውን ሰባት ክዝናነዩ ከዋግዑ ከለው ዝሰትይዎ መስተ እዩ፡፡ ኣነ ግን ብጣዕሚ ስለዘሕመኒ ናይ ኣልኮል መስተ ተጠቃሚ ኣይኮንኩን፡፡

እብዚ ምስሊ እዚ ንሪኦ ዘለና ናይ ስፖርት ዜና እንትከውን አብ እንግሊዝ ፕሪሜርሊግ ጋንታታት ሊቨርፑልን አርሰናልን መጋጥምተን ከምዝሰዓራ እዩ ዝገልፅ ዘሎ። አነ ናይ አርሰናል ዋና ደጋፊ እየ።

እዚ ምስሊ ኣከባብራ በዓል መስቀል ዘመላኽት ምስሊ እዩ፡፡ በዓል መስቀል ብተኸተልቲ እምነት ክርስትና ዓብይ ክብሪ ዝዋሃቦ በዓል እዩ፡፡ ኣነ እውን በዓል መስቀል ካብቶም ብጣዕሚ ዝፈትዎም በዓላት ሓደ እዩ፡፡

ኣብዚ ምስሊ እንሪኦ ዘለና ሽሙ ቡና ይበሃል። ቡና መብዛሕትኡ ናይ ዓለም ህዝቢ ዝፍትዎ ትኩስ ነገር እዩ ። ኣነ እውን ንክነቃቃሕ ክደሊ ከለኩ ቡና ምዉሳድ ብጣዕሚ እየ ዝፈቱ።

እብዚ ምስሊ ንሪኦ ዘለና አብ ሱፐር ማርኬት ካብ ዝርከቡ አቁሑ ሓደ ዝኮነ ናይ ሩዝ ምህርቲ እዩ። ሩዝ መብዛሕትኡ ግዘ አብ ከባቢ ቻይና ብበዝሒ ዝምገብዎ ዓይነት ምግቢ እዩ። አነ እውን ሩዝ ምምጋብ ብጣዕሚ እየ ዝፈቱ ።

እዚ ምስሊ ሽምግልና ዘመላኽት እዩ እዚ ድማ ዳ ወዲ ዳ ኋል ኮይደም ኋልኩም ሀብና ይብሉ ኣለው። ቅቡል ባህሊ ድማ እዩ።

እዞም ኣብ ምስሊ እንሪኦም ዘለና ተኸተልቲ ናይ እምነት ተዋህዶ ክርስትና ዝኾኑ በገነኦም ሒዞም ፈጣሪኦም እናለመኑን እናመስገኑን ዝርከብሉ ክብረ በዓል እዩ ዘርእየና ዘሎ። ኣነ ኣብ ከምዚኦም ዓይነት ክብረበዓል ንምኻድ ደስ እዩ ዝበለኒ።

አብ ምስሊ ንሪኦ ዘለና ፍሉጥ ሰብ ሙላቱ አስታጥቄ ይበሃል። ሙላቱ አስታጥቄ ናይ ኢትዮ ጃዝ መስራቲ እንትኸውን ዓለም ሙሉእ ዘክብሮ ዓይነት ሰብ እዩ። አነ እውን ካብቶም ዝፈትዎም ፍሉጣት ሰባት ሓደ እዩ ።

እዚ ምስሊ መሬት ምንቅጥቃጥ እንተጋጥም ክንገብሮም ዝግቡኡና ጥንቃቀ እዮም።

ኣብዚ ምስሊ እዚ ንሪኦ ዘለና ሽሙ ቡና ይባሃል፡፡ ቡና ኣብ ኢትዮጵያ ካብቶም ብጣዕሚ ዝዝውተሩ ትኩሳት መስተ ሓደ እዩ፡፡ ቡና ከም መነቓቕሒ እውን ይጠቅም እዩ፡፡ ኣነ ቡና ብጣዕሚ እየ ዝፈትው፡፡

እዞም ኣብ ምስሊ እንሪኦም ዘለና ኣትክልትን አሕምልትን እዮም። ሰባት ናብዚ ቦታ እዚ ብምምፃእ ዘድልይዎም አትክልትን አሕምልትን ብምግዛእ ይምገቡዎም። አነ እውን ካብ ከምዚኦም ቦታታት ምግዛእ ደስ እዩ ዝብለኒ።

ኣብዚ ምስሊ እዚ ዝረእየና ዘሎ ካብ ናይ ገዛ ዝኾነ ናይ ቢሮ አቑሑት ዝምደብ ወንበር እዩ። እዚ ወንበር እዚ ምቾት ዘለዎ ኮይኑ ሕቆና እውን ከይንዕፀፍ ዝገብር እዩ ። ከምዚ ዓይነት ወንበር ክህልወኒ ብጣዕሚ ይደሊ።

አብ አዚ ምስል አኒሪኦ ዘለና ኣፍሪሃርባል ዝተባሃለ ናይ ፀጉር ቅባኣት አዩ። አዚ ቅባኣት እዚ ፀጉርና ንከይባጣጠሰን ንክደምቅን ዝገብርፅ ቡቅ ቅባኣት እዩ።

ኣብዚ ምስሊ ዝረአየና ዘሎ ጨጉሪ ናይ ጓል ኣነስተይቲ እዩ፡፡ ጨጉሪ መብዛሕትኡ ግዜ ደቂ ኣነስትዮ ብጣዕሚ እየን ዝግደሳሉ፡፡ ኣነውን ነዊሕ ፀጉራ ጓል ብጣዕሚ እየ ዝፈቱ፡፡

እዚ ኣብ ምስሊ ንሪኦ ዘለና ስሙ ሜስ ይባሃል፡፡ ሜስ ካብቶም ባህላውያን መስተታት እቲ ሓደ እዩ ኣዝዩ ድማ ጥዑም እዩ። ኣነ ውን ሜስ ምስታይ ብጣዕሚ እየ ዝፈቱ፡፡

እዚ ኣብ ምስሊ እንሪኦ ዘለና ጫማ ይባሃል፡፡ ጫማ ንወዲሰብ ከም መጓዓዝን ከም መጋየፅን ኮይኑ ይግልገለሉ ፡፡ ኣነ እውን ፅቡቃት ጫማ ከምዚኦም ክረክብ ከለኩ ብጣዕሚ እዩ ደስ ዝብለኒ፡፡

ኣብዚ ምስሊ እንሪአን ዘለና ክልተ ንእሽተያት ቆልዑ ተሓቋቒፈን ፍቅረን እናተገላለፃ ዘርኢ መስሊ እዩ። ኣነ እዉን ነዚአን ሪአ ናይ ቁልዕንት ግዜ ኣስታዊሰ ብጣዕሚ ደስ ኢሉኒ።

አብዚ ምስሊ ንሪኦ ዘለና አብ ከባቢ ዓፋር ዝዝውተር ናይ ፀጉሪ አሰራርሓ እዩ፡፡ መብዛሕትኦም አወዳት ብከምዚ መልክዕ ፀጉሮም ይስርሑ፡፡ አነ እውን ከምዚ ዓይነት ፀጉሪ አሰራርሓ ደስ ይብለኒ፡፡

እዚ ምስሊ እዚ እንሪኦም ዘለና ሽሞም ሸበጥ ይበሃል፡፡ ሸበጥ ካብ ዓይነታት ጫማ ሓደ እንትኾኑ ንምጉዓዝ እውን ቅልል ብዝበለ መንገዲ ዘግልግሉና እዮም፡፡ ኣነ ሸበጥ ኣብ ገዛ ምጥቃም ብጣዕሚ እየ ዝፈቱ፡፡

እዞም ኣብ ምስሊ እንሪኦም ዘለና ናይ እዝኒ መጋየፂ በዓሎም እዚኣቶም ብፍላይ ደቂ ኣንስትዮ ብጣዕሚ እየን ዝፈትወኦም፡፡ ኣነ እውን እዚ ዓይነት መጋየፂ እትገብር ጓል ኣንስተይቲ ብጣዕሚ እየ ዝድነቕ፡፡

እዚ አብ ምስሊ ንሪኦ ዘለና ናይ ስራሕ ቦታ እንትኸውን ከም ጀበና፣ ፃሕልን ካልኦት ውፅኢታት ኢደ ጥበባትን ዝምረትሉ ቦታ እዩ። አንም ከምዚአን ዝበላ ደቂ አንስትዮ ከምዚ ዓይነት ስራሕ ክሰርሓ ክርኢ ከለኩ ብጣዕሚ እዩ ደስ ዝብለኒ።

እዚ ኣብ ምስሊ እንሪኦ ዘለና ሽሙ ጫማ ይባሃል፡፡ ጫማ ንወዲ ሰብ ከም መጋዓዝን ከም መጋየፅን ኮይኑ የገልግል፡፡ ኣነ እውን ከምዚ ዓይነት ጫማ እንተዝረክብ ብጣዕሚ ደስ ይብለኒ፡፡

እዚ እንሪኦ ዘለና ምስሊ ናይ ክልል ዓፋር ባንዴራ እዩ፡፡ ክልል ዓፋር ብዙሓት ዝግውነዩ ቦታታት ዝወነነት ክልል እያ ኣነ እውን ከይደ ክጉብኒ ደስ ይብለኒ፡፡

እዚ ኣብ ስእሊ ንሪኦ ዘለና ካብ መስተታት ዓይነት ሓደ ዝኽዕነ ወይኒ እዩ። ናይ ወይኒ መስተ ካብቶም ዕድመ ይዉስኩ እዮም ተባሂሎም ዝፅዉዑ መስተታት ሓደ እንትኸዉን ናይ ወይኒ ኣድናቂ እየ።

እዚ ምስሊ ዝዉክሎ ናይ ስፖርት ዜና እንትኸዉን እቲ ዜና ከኣ ጎያይት ወርቅነሽ ኢዴሳ ዝተብሃለት ኣብ ኦስካ ማራቶን ቀዳመይቲ ኾይና ኸም ዝተዓወተት ዝገልጽ ምስሊ እዩ። ኣነ ዉን ቀዳመይቲ ብምኳና ደስ ኢሉኒ።

እዛ እንሪኣ ዘለና ካብ ናይ ገዛ እንስሳት ሓንቲ እንትትኸውን ሽማ ድማ ጤል ይበሃል። ጤል ካብቶም ን ወዲ ሰብ ንምግብነት ዝውዕሉ እንስሳት ሓንቲ እያ። ኣነ ናይ ጤል ስጋ ብጣዕሚ እየ ዝፈቱ።

እታ ኣብ ምስሊ ዘላ ንውህብቶ ዝተዘጋጀወት መኪና እያ፡፡ ሃፋትም ሰባት ንዝፈትዎም ሰባት ከም ውህብቶ መኪና እዮም ዝህብዎም፡፡ ኣነ ገHብ ተዝህልወኒ ንቤተሰበይ ከምዚኣ ዓይነት መኪና ተዝህብ ደስ ንበለኒ፡፡

እዞም እንሪኦም ዘለና ናይ ፅሕፈት መሳርሒ እንትኮኑ ከም መዐቀንን መስአልን ኮይኖም የገልግሉና፡፡ ኣነ እውን ኣብ ግዜ ቁልዕነተይ ከምዚኦም ዓይነት መሳርሕታት ይውንን ነይረ፡፡

እዞም አብ ምሰሊ እንሪኦም ዘለና ካብ ወርቂ ዝተሰርሑ መጋየፅታት እዮም። እዞም መጋየፅቲ ደቂ አንስትዮ ክህልዉዎን ዝደልይኦ ዓይነት መጋየፂ እዩ። አነ እዉን ከምዚ ዓይነት ትገብር ጓል አንስተይቲ ብጣዕሚ እየ ዘደንቅ።

እዚ ኣብ ምስሊ ንሪኦ ዘለና ከም መጋየፂ ኮይኑ ዘገልግል እንትከዉን ካልኦት ብዙሓት ጥቅሚታት እዉን ኣለዎ። ንኣብነት ከም መቀረቢ ቁርሲ ቡን ኮይኑ የገልግል። ኣነ ነዚ ክሪኢ ከለኩ ብጣዕሚ እዩ ደስ ዝብለኒ::

እዚ እንሪኦ ዘለና ቦታ ሽሙ ናይ ነዳዲ መዐደሊ ይበሃል። አብዚ ቦታ እዚ መካይን እናመፃ ነዳዲ ሒዘን ዝምለሳሉ ቦታ እዩ። አነ እዉን ንቀፃሊ መኪና ሃሊያትኒ አብከምዚቦታ ከይደ ነዳዲ ክመልእ ብጣዕሚ እዩ ደስ ዝብለኒ።

እዚ ምስሊ እዚ እንሪኦ ዘለና ናይ ባህላዊ ክዳን መሸጢ ዕዳጋ እዩ፡፡ ኣብ ከምዚኦም ዓይነት ዕዳጋ ብምካድ ባህላዊ ዝኮነ ክዳን ምርካብ ይከአል፡፡ አነ እውን ናይ ባህላዊ ክዳን አድናቂ እየ፡፡

እዚ እንሪኦ ዘለና ሕጊ መክበርቲ እዮም። ዋና ስርሖም ክዓ ዘይሕጋዊ ዝኮነ ንግዲ ንምቁፅፃር እዩ። ነገር ግን ሓድ ሓደ ሕጊ መክበርቲ ሕጊ ጥሒሶም ብጣዕሚ ሕማቅ ተግባራት ስለ ዝገብሩ ኣነ ብጣዕሚ እየ ዝፀልኦም።

እዛ ንሪኣ ዘለና መልቲ ትባሃል፡፡ መልቲ ብትግርኛ ሽም የብላን ጥቕማ ድማ ከምቲ ንሪኦ ዘለና ከም ባትሪ መምልኢት ኮይና ተገልግል ኣነ ውን ቅድሚ ሕዚ ነይራትኒ ኮይኑ ግን ስለዝጠፈአት ብጣዕሚ እየ ዝናደድ።

እዚ ምስሊ ዘማላክት እስፖርት ዜና እንተኸውን እቲ ዜና ድማ ጋንታ ቅዱስ ጊዮርጊስ ንኣሰልጣኒኣ ዘሪሁን ሻጋታ ብግዝያዊነት ከም ዝኣገደት ዘመላኽት ምስሊ እዩ። ኣነ እውን እዚ ምስሊ ምስ ረኣኩ ብጣዕሚ እየ ተደናጊፀ።

ኣብዚ ምስሊ ንሪኦ ዘለና ናይ ባቡር መሰረት ልምዓት ዝረኣየሉ ምስሊ እዩ። ባቡር ካብቶም ፈጣናት ዝበሃሉ መጓዓዝቲ ሓደ እንትከዉን ኣነ ግን እስካብ ሀዚ ብባቡር ተጓዒዘ ኣይፈልጥን ክጉዓዝ ግን ድሌት ኣለኒ።

እዘን ኣብ ምስሊ ንሪአን ዘለና መኻይን እየን። እዘን መካይን እዚ ኣተን ንሰባት ካብ ቦታ ናብ ቦታ ዘበፃፅሓ እየን። ኣነ ግን በዘን መኻይን እንድሕር ከይደ ስለ ዘሕመኒ በዘን መኪና እዚአን ክኸይድ ኣይመርፅን።

እዛ ኣብ ምስሊ እንርእያ ዘለና ሽማ ኣድጊ በረኻ ትብሃል ኣድጊ በረኻ ካብ ናይ እንስሳ ዘገዳም ሓንቲ እንትትከዉን ፅቡቅ ደጋዊ ፅባቀ ድማ እንሄዋ። ኣነ እዉን ናይ ኣደጊ በረኻ ኣድናቂ እየ::

እዞም እንርኦም ዘለና እቲጌ ጣይቱን ንጉስ ምንሊክን ይባሃሉ። ኣብ ሓደ እዋን ኣብ ኢትዮጵያ ዝመርሑ ዝነበሩ ፍሉጣት ሰባት እዩም። ኣብ ዓድዋ ዝገበረዎ ተጋድሎ ከንብብ ከለኩ ካኣ ብጣዕሚ ሓጎስ ይስማዓኒ።

እዚ እንርእዮ ዘለና ኣብ ኣዲስ ኣበባ ከተማ ምምሕዳር ኣብ ኣራዳ ክፍለ ከተማ ኣብ ናይ ጃንሜዳ ጥዕና ጣብያ እዩ፡፡ እዚ ጥዕና ጣበያ እዚ ንቡዙሓት ተገልገልቲ ኣገልግሎት ዝህብ ናይ ጥዕና ጣብያ እዉን እዩ፡፡

እዚ ንሪኦ ዘለና ምስሊ ካብ ናይ ገዛ ኣቑሑ ሓደ እንትኸውን ሽሙ ድማ ዓራት ይበሃል። ዓራት ንወዲሰብ ከም መዕረፍን ከም መደቀስን ኮይኑ ዘገልግል እዩ። ኣነ እዉን ከምዚ ዝበለ ፅቡቅ ዓራት ንኽህልወኒ ብጣዕሚ እየ ዝደሊ።

እዚ ምስሊ ንሪኦ ዘለና ናይ አትክልትን አሕምልትን መሸጢ ዝኾነ ቦታ እዪ። እዚ ቦታ እዚ ከዓ ብዙሓት ሰባት እንዳመፁ ካብዚ ዝደለይዎ ዓይነታት አትክልትን አሕምልትን እናገዝኡ ይኸዱ። ኣነ ዉን ኣብዚ ብምምፃእ እናገዛእኹ እየ ዝኸድ ።

እንሪኦ ዘለና ሽሙ ቅዱስ ጀወርግስ ቢራ ይባሃል:: ቅዱስ ጀወርግስ ቢራ ኣብ ኢትዮጵያ ካብቶም ናይ መጀመር ዝባሃሉ ቢራታት ሓደ እዩ ኣነ ድማ ቅዱስ ጀውርግስ ቢራ ምስታይ ደስ እዩ ዝብለኒ::

እዞም ኣብ ምስሊ ንሪኦም ዘለና ናይ ቢሮ ኣቅሑ እንትኾኑ ምቸተሙን ፅሬቶምን ዝሓለው ኣቅሑ እዮም። ኣነ እውን ንቀፃሊ ከምዚኦም ዓይነታት ኣቁሕታት ንክህልውኒ ክፅዕር እየ።

እዚ አብ ምስሊ እንሪኦ ዘለና ካብ ናይ ገዛ አቁሑ ሓደ እንትኸውን መደርደሪ አቁሑ ብምባል ድማ ይፅዋዕ። እዚ አቁሑትና ብዝተመዓራረየ መልክዑ ከም መቀመጢ ኮይኑ የገልግል። አነ እውን ከምዚአ ዓይነት መደርደሪት ክትህልወኒ ይደሊ።

እዚ ምስሊ ንሪኦ ዘለና ሽሙ ናይ ግድግዳ ሰዓት ይብሃል፡፡ እዚ ናይ ግድግዳ ሰዓት ዋና ጥቅሙ ከም መዐቀኒ ግዜ ኾይኑ የገልግል፡፡ ኣነ እውን ከምዚ ዓይነት ፅቡቅ ናይ ግድግዳ ሰዓት ክህልወኒ ብጣዕሚ ደስ ይብለኒ፡፡

ኣብዚ ምስሊ እዚ ንሪኦ ዘለና ድራፍት ይባሃል፡፡ ድራፍት ካብ ዓይነታት መስተ ሓደ እንትኸውን መብዛሕትኡ ግዜ ሰባት ኣብ ቀትሪ ጊዜ ክሰትይዎ ዝመርፅዎ ዓይነት መስተ እዩ፡፡ ኣነ ውን ድራፍት ክሰቲ ብጣዕሚ እየ ዝፈቱ

ኣብ ምስሊ ዝረአ ዘሎ ናይ ምንፃፍ ዕዳጋ እንትከውን ቡዙሓት ሰባት ምንፃፍ እንትደልዩ ናብ ከምዚኦም ዓይነት ቦታታት እንዳከዱ ምንፃፍ ዝገዝእሎም ቦታ እዮም፡፡ ኣነ እውን ከምዚኦም ዓይነታት ምንፃፍ ክህልወኒ ብጣዕሚ እየ ዝደሊ፡፡

እዚ ኣብ ምስሊ እንሪኦ ዘለና ኮጂ ዝተበሃለ ሞኮረኒ እዩ። ሞኮረኒ ካብቶም ደቂ ሰባት ዝምገብዎም ዓይነታት ምግቢ ሓደ እዩ። ኣነ እውን ካብቶም ብጣዕሚ ዝፈትው ዓይነት ሰባት እየ።

እዞም ኣብ ምስሊ እንሪኦም ዘለና ሽሞም ጫማ ይባሃሉ። ጫማ ንወዲሰብ ከም መጓዓዝን ከም መጋያፅን ኮይኖም የገልግሉ። ኣነ እውን ከምዚኦም ፅቡቃት ጫማ ተዝህልውኒ ደስ ምበለኒ።

አብዚ ምስሊ እንሪኦ ዘለና ናይ እስፖርት ዜና እንትኸውን ፤ እዚ ዜና ድማ ትውልድ ኢትዮጵያዊት ናኦም ግርማ ዝተብሃለት ናይ 2020 ናይ አሜሪካ ብልፅቲ ወጣት ተጫዋቲት ኮይና ከምዝተመረፀት ዘመላክት ምስሊ እዩ፡፡ አነ እውን ብጣዕሚ ደስ ኢሉኒ፡፡

እዞም ኣብ ምስሊ እንሪኦም ዘለና ሰባት ሕጊ ኣኽበርቲ ይበሃሉ ።ሕጊ ኣኽበርቲ ፈቆዶ ዓዱ እናኸዱ ብኣሸበርቲ ዝተሳቐዩ ሕብረተሰብ ነፃ ዘወፅኡ እዮም። ኣነ እዉን ነዚኦም ዘለኒ ክብሪ ዓብዪ እዩ።

እዚ ኣብ ምስሊ እንሪኦ ዘለና ናይ ውድህብ ሕቡራት መንግስትታት ባንዴራ እዩ፡፡ ውድብ ሕቡራት መንግስትታት ዋና ተልእኽኡ ኣብ ዓለም ሰላምን ድሕንነትን ምስፋን እዩ፡፡ ኣነ እውን ናይዚ ድርጅት እዚ ኣድናቒ እየ፡፡

እዚኣ አብ ምስሊ ንሪአ ዘለና ናይ ክዳዉንቲ መቀመጢ አቅሓ እያ። ጥቅማ ድማ ክዳዉንትና ከይተዓፃፀፈን ከየተባላሽው ንክቅመጥ ትገብር። አነ አብ ገዛይ ከምዚ ዓይነት አቅሓ ተትህልወኒ ደስ ምበለኒ ።

ስራሕ ቦታ እንትኸውን ብዙሓት ሸቐጣሸቐጥ ዝፍፀመሉ እዩ፡፡ ብፍላይ ድማ ነጋዶ ንማ/ሰብ እታወታቶም ዘረክብሉ ፍሉይ ቦታ እዩ፡፡ ኣነ ከኣ ኣብ ከምዚ ዓይነት ስራሕ ንኽኣቱ ደስ እዩ ዝብለኒ

እዚ ናይ ሃይለ ሆቴልና ሪዞርት አርማ እዩ፡፡ ሃይለ ገብረስላሴ ዓለም ሙሉእ ዘንጨብጨበሉ ጎያይ እዩ፡፡ አነ እውን ካብቶም ብጣዕሚ ዘድንቆም ጎየይቲ ሃገርና እቲ ቀዳማይን እቲ ሓደን እዩ፡፡

እዚ ንሪኦ ዘለና ናይ ኣትክልትን ፍራምረን መሽጢ ቦታ እንትከዉን ብተወሳኪ እዉን ናይ ፍራምረ ፁማቅ ዝርከበሉ ቦታ እዩ ኣነ ናይ ማንጎ ፁማቅ ብጣዕሚ እየ ዝፈቱ።

እዛ ኣብ ምስሊ እንርእያ ዘለና ሳይክል ትብሃል :ሳይክል ንወዲሰብ ከም መጓዓዓዚ ትጠቅም ፤ብተወሳኪ ከም ናይ ስፖርቲ መስርሒ ዉን ትከዉን። ኣነ ሳይክል ክትህልወኒ ብጣዕሚ እየ ዝደሊ።

እዞም ኣብ ምስሊ ንሪኦም ዘለና ውፅኢታት ኣትክልትን ኣሕምልትን እዮም። እዞም ኣትክልትን ኣሕምልትን ንጥዕና ወዲ ሰብ ብጣዕሚ ቡዙሕ ረብሓ እዩ ዘለዎም። ኣነ ውን ኣትክልትን ኣሕምልትን ብጣዕሚ እየ ዝፈቱ።

እዛ ኣብ ምሰሊ እኒራኣ ዘለና ሽማ ኣየር ትባሃል ኣየር ካብቶሞ ፈጣናት ዝባሃሉ መጋዓዝያ እታ ቀዳመይቲ እያ ኣነ ናብ ኣየር ደይበ ኣይፈልጥን ነገር ግን ንክድይብ ድልየት ኣለኒ::

እዚ እንርእዮ ዘለና ናይ እዝኒ መጋየፂ እዩ። እዚ ናይ እዝኒ መጋየፂ መብዛሕትኡ ግዜ ደቀንስትዮ ብጣዓሚ ዝግደሳሉ ዓይነት መጋየፂ እዩ። ኣነ እውን ከምዚ ዓይነት መጋየፂ ትገብር ጓል ኣንስተይቲ ብጣዓሚ እየ ዘድንቕ።

እዛ ኣብ ምስሊ እንርእያ ዘለና ባቡር ትብሃል፤ ባቡር ካብቶም ፈጣናት ዝብሃሉ ናይ መጓዓዓዚ ወዲሰብ ሓንቲ እያ፤ ኣነ ብባቡር ከይደ ኣይፈልጥን ነገር ግን ብባቡር ክከድ ብጣዕሚ እየ ዝደሊ።

እዙይ ኣብ ምስሊ እንርእዮ ዘለና ውሽውሽ ዝብል ናይ ሻሂ ቀጠፍ እዩ። ውሽውሽ ሻሂ ኣብ ኢትዮጵያ ብዙሕ ዓመታት ካብ ዘቑፀሩ ናይ ሻሂ ቀጠፋት ሓደ እዩ። ኣነ እውን ናይ ውሽውሽ ሻሂ ክሰቲ ብጣዕሚ እየ ዝደሊ።

አብዚ ምስሊ እዚ ንሪኦ ዘለና ሽሙ ጋዜጣ ይበሃል፡፡ ጋዜጣ ፍልፍል ፍልጠትን ሓበሬታን ከምዝኾነ ብዙሓት ይምስክርሉ እዮም፡፡ አነ’ውን ጋዜጣ ምንባብ ብጣዕሚ እየ ዝፈቱ ፡፡

እዛ ንሪአ ዘለና ናይ ፋሽን ተኸታሊት ዝኮነት ጓል እያ፡፡ መብዛሕትአን ደቂ አንስትዮ አብ ዝሕዚ ሰዓት ናይ ፋሽን ተኸተልቲ እናኾና ይኸዳ አለዋ፡፡ አነ እውን ፋሽን ተኸታሊት ዝኾነት ጓል አድናቂ እየ፡፡

እዛ እንሪኣ ዘለና ጓል ናይ ፋሽን ተከታሊት እያ:: ፋሽን ማለት ሓደሽቲ ቅዲታት ብምትእትታው ፍልይ ብዝበለ መንገዲ ምክዳን ወይ ከዓ ምርጋፅ ማለት እዩ ::ኣነ ናይ ፋሽን ኣከዳድና ኣድናቂ እየ ::

ኣብዚ ምስሊ እንርእዮ ዘለና ሓዱሽ ፋሽን ዝኮነ ፃዕዳ ጫማ እዩ፤ እዚ ጫማ እዚ ምቸቱ ዝሓለወ ፅባቁኡ እዉን ብጣዕሚ ደስ ዝብል እዩ ኣነ ከምዚ ዓይነት ጫማ ክህልወኒ ደስ ይብለኒ።

መጋፂታትን መመላክዕታትን እንትኾኑ ብፍላይ ደቂ አንስትዮ ብጣዕሚ እየን ዝጥቀማለን አነ ከም ወዲ መጠን ብዙሕ ናይ መጋየፂን መመላክዒታትን ተጠቃሚ አይኮንኩን ።

ኣብዚ ምስሊ እንረኦ እዚ ዘለና ዕዳጋ ኣስቤዛ ይበሃል። ዕዳጋ ኣስቤዛ ኩሉም ዓይነት ናይ ገዛ ኣስቤዛታት ዝረከቡሉ ቦታ እዩ፣ አነ እውን መሰ ኣደይ ብምካን ካብዚ ዕዳጋ እዙይ ኣስቤዛ ተሸኪመ ንገዛየ ዝመፀሉ ባታ እዩ ።

እዞም ንሪኦም ዘለና ሰባት ኢትዮጵያዉያን እንትኾኑ ናብ ሃገረ እስራኤል ንምጉብናይ ዝከዱ እዮም። አነ ውን ሓደ መዓልቲ ሃገረ እስራኤል ንምጉብናይ ድሌት አለኒ ።

እዛ ኣብ ምስሊ ንሪኣ ዘለና ጃልባ ትበሃል። ጃልባ ንወድሰብ ብማይ ናይ ምጉዕዓዝ ግልጋሎት ትህብ ኮይኑ ግን ኣነ ኣብ ጃልባ ተሰቂለ ኣይፈልጥን ግን ሓደ መዓልቲ ክድይብ ይደሊ እየ ።

እዛ ኣብ ምስሊ እንሪኣ ዘለና ኣይፎን ዝተባሃለት ስልኪ እያ። ኣይፎን ዝተራቀቀት ቴክኖሎጂ ዘማለአት ስልኪ እንትትከውን ብዛሓት ሰባት ድማ ንክሕዝዋ ብጣዕሚ እዮም ዝደልዩ። ኣነም እውን ከምዚኣ ዓይነት ስልኪ እንተዝረክብ ብጣዕሚ ደስ ይብለኒ ።

አብዚ ምስሊ እንሪኦ ዘለና ሽሙ እንዳ ቀምቃሚ ይበሃል፡፡ እንዳ ቀምቃሚ ናይ ደቂ ተባዕትዮ ፀጉሪ መስተኻኸልን ፅባቐ መሐለዊ ቦታ እዩ፡፡ አነ እውን ናብ ከምዚኦም ዓይነት ቦታታ ብምኻድ ፀጉረይ ምስትኽኻል ብጣዕሚ እዩ ደስ ዝብለኒ፡፡

እዚ ምስሊ ናይ ተከተልቲ እምነት ክርስትና በገና ሒዞም ፈጣሪኦም እናለመኑን እናመስገኑን ዘክብርዎ ዘለዉ ክብረ በዓል እዩ። ኣነ ኣብ ከምዚ ዓይነት ክብረ በዓላት ምካድ ብጣዕሚ እዩ ደስ ይብለኒ።

እዚ ምስሊ እዚ ናይ እሰፖርት ዜና ዘማላኽት እንትከውን ጋንታ ሪያል ማድሪድ ኣብ ውሽጢ ሓደ ዓመት ካብ ሓደ ብሊዮን ንሮ ንላዕሊ አታዊ ብምርካብ መጀመርያ ኩዕሾ እግሪ ክለብ ከም ዝኮነ ዝትንትን ምስሊ እዩ እኒሂ። ኣነ እውን ከምዚ ብምርካብ ደስ ኢሉኒ።

እዛ አብ ምስሊ ንሪኣ ዘለና ሽማ አገልግል ትበሃል ኣገልግል ባህላዊት ዝኾነት ናይ ምግቢ መጎዓዐዚትን ናይ መጋየፂት ገዛ ኮይና ተገልግል ::አነ ዉን አገልግል ክርኢ ከለኹ ብጣዕሚ ደስ ይብለኒ ።

እዚ ኣብ ምስሊ እንርእዮ ዘለና ናይ ደቂ ኣንስትዮ ጫማ እዩ። እዚ ጫማ እዚ ደቂ ኣንስትዮ ናብ ፍልይ ዝበሉ ቦታ ወይከዓ ናብ ድግስ ክከዳ ከለዋ ዝገብረኦ ዓይነት ጫማ እዩ። ኣነ ዉን ከምዚ ዓይነት ጫማ ትገብር ጓል ብጣዕሚ እየ ዘድንቅ።

እዚ ምስሊ ናይ ስፖርት ዜና ዘመላክት ምስሊ እዩ፡፡ እዚ ዜና ድማ ናይ ሻምፕዮንስ ሊግ ናይ መጀመርያ ዙር ናይ ምድብ ጨወታ ሎሙዓንቲ ፍፃሚኦም ከምዝረክቡ ዘመላክት ምስሊ እዩ፡፡ ኣነ እውን ንክሪኦም ብጣዕሚ ተሃንጥየ ኣለኩ፡፡

ኣብቲ ምስሊ ንሪኣ ዘለና ቆልዓ ኣብ ከባቢ ገጠር ትነብር ቆልዓ እንዳረደአት ክንደየናይ ሕጉስቲ ከምዝኾነትን እዩ፡፡ ኣነ ከዓ ንዓኣ ምስራኣኽዋ ኣብ ውሽጠይ ብጣዕሚ ታሕጓስ ፈጢሩለይ፡፡

እዞም ኣብ ምስሊ ንሪኦም ዘለና ኮፍ መበሊ ሶፋታት እዮም፡፡ እዞም ሶፋታት እዚኦም ንገዛ ይኹን ንቢሮ ከም ከፍ መበሊ ኮይኖም የገልግሎ፡፡ ኣነ ውን ኣብ ከምዚኦም ዓይነት ወንበር ከፍ ክብል ከለኹ ብጣዕሚ እዩ ፅቡቅ ምቾት ዝስምዐኒ፡፡

እዚ ኣብዚ ምስሊ እዚ ንርእዮ ዘለና ዳንኬራ ቤራ ይብሃል፡፡ እዚ ቤራ እዚ ካብቶም ካልኦት ቤራታት ዝፍለየሉ ፍልይ ዝበለ ቀለም ናይቲ ቤራ እኒሀዎ ኣነም ሓደ ማዓልቲ ክጥዕሞ ይደሊ እየ፡፡

ኣብዚ ምስሊ እዚ ንሪኦ ዘለና ናይ ደቂኣንስትዮ ጫማ እዩ እዚ ጫማ እዚ ደቂ ኣንስትዮ ብፍላይ ናብ ድግስን ኮነ ናብ ፍሉይ ዝበለ ቦታ ክኸዳ ከለዋ ዝገብሮ ዓይነት ጫማ እዩ እዉን ብጣዕሚ እዩ ዘጥዕመለን።

እዚ አብዚ ምስሊ እንሪኦ ዘለና ሽሙ ቡና ይበሃል፡፡ ቡና ብጀበና ዝፈልሕ ኮይኑ መብዛሕትኡ ኢትዮጵያዊ ዝወስዶ ትኩስ ነገር እዩ፡፡ አነ እውን ንምንቅቃሕ ቡና ምስታይ ብጣዕሚ እየ ዝፈቱ፡፡

እዚ ምስሊ እዚ ዝረኣና ተኸተልቲ እምነት ክርስትና ኣብ ቤተክርስትያን ብምትእኽኻብ ፀሎቶም ናብ እግዚኣቢሄር ኣብ ዘብፅሕሉ ሰዓት እዩ። ኣነ እውን ከምዚ ዓይነት ምትእኽኻብ ክሪኢ እንተለኹ ውሽጠይ ብጣዕሚ እዩ ደስ ዝብለኒ።

እዚኣብዚ ምስሊንሪኦ ዘለናሰብትብዘይ ሕጋዊ መንገዲ ተበዕራይ ኣቃሪፆምእናተሰደዱ ዘማላክትምስሊ እዩ:: ስደትንባዕልካ ናብ ሓደጋቤተሰብካ ናብ ሃዘንዝእቱ ተግባር ስለ ዝኮነ ኣነ ስደት ኣጥቤቀእየ ዝፀልእ::

አብዚ ምስሊ እዚ እንሪኦ ዘለና ኣብ ስራሕ ስዓት ዘሎ ብዓል ጋሪ እዩ። እዚ ብዓል ጋሪ እዚ ኣቁሑት ብምጉዕዓዝ እዩ ሂወቱ ዝመርሕ። አነ ከዓ ዝሰርሕ ስብ ብጣዕሚ እየ ዘደንቅ።

እዛ አብ ምስሊ እንሪኣ ዘለና ጓል ተባላሽዩ ዝነበረ ገፃ ባዝሊን እና ኮሊጐት ብምጥቃም ገፃ ናብ ዝነበሮ ከም ዝመለሰት እዩ ዘርኢ ዘሎ። አነ ግን ኸምዚ ዓይነት ቅብኣት ኾነ ኮሊጌት ናብ ገፅካ ምጥቃም አይድግፎን።

እዞም ንሪኦም ዘለና ናይ ክሳድ ሃብላት ይበሃሉ ።እዞም ሃብላት እዚኣቶም ኣወዳት ኮኑ ኣጓላት ከም መጋየፂ ይጥቀማሎም ።ኣነ እውን ከምዚኦም ዓይነት መጋየፂታት ክህልዉኒ ብጣዕሚ እዩ ደስ ዝብለኒ።

እዞም እንሪኦም ዘለና ስድራ ይባሃሉ፡፡ ስድራ ማለት ሰብኣይን ሰበይትን ምስ ደቆም ማለት እዩ፡፡ ኣነ እውን ንቀፃሊ ከምዚኦም ዓይነት ቆልዑትን ከምዚኦም ዓይነት ስድራን ንክህልወኒ ብጣዕሚ እየ ዝምነ፡፡

እዙይ ቁልፊ ምስ መዕፀዊኡን መክፈቲኡን እዩ። ናይዚ ጥቅሚ ድማ ናይ መንበሪ ገዛና ኮነ ናይ ስራሕ ቦታ ማዕፆ ከም መቆለፍን ከም መክፈትን ኮይኑ ዘገልግል መሳርሒ እዩ። አነ ቁልፊ ብምጥፋእ ብጣዕሚ እየ ዝችገር።

እዞም ኣብ ምስሊ እንሪኦም ዘለና ሰባት ኣብ ከባቢ መዕርፎ ነፈርቲ ኣብ ዝርከብ ናይ መዕረፊ ኣጋይሽ ኮፍ ኢሎም ይርከቡ። ኣነ ናብ ናይ መዕርፎ ነፈርቲ ምኻድ ብጣዕሚ ስለዘጨንቀኒ ምኻድ ኣይፈትን።

እዚ ምስሊ ናይ ኢትዮጵያ ፖስታ ኣገልግሎት መፋለጢ እዩ። ዝለኣክ መልእክቲ እንድሕር ሃሊዎም ኢትዮጵያ ፖስታ ኣገልግሎት ኣነ ኣለኩልኩም ይብል ኣሎ። ኣነ እውን ብዝሓለፈ ብፖስታ ኣልኢከ ቀልጢፉ ስለ ዝበፅሐኒ ተሓጓሰ።

እዚ አብ ምስሊ ንሪኦ ዘለና ፍሉጥ ፖለቲከኛ ደመቀ መኮንን ይበሃል። ደመቀ መኮነን አብ ኢትዮጵያ ከም ዉጪ ጉዳይ ሚኒስትር ኮይኑ ዘገልገለ ሓደ ፖለቲከኛ እዪ አነ ግን ብዙሕ ናይ ፖለቲካ ተኸታሊ ስለ ዝኮንኩ ኣይምችወንን ።

ኣብዚ ምስሊ እንርእዮም ዘለና ተምሃሮ እዮም:: እዞም ተምሃሮ ኣብ መምሃሪ ኽፍሎም ኾይኖ ፈተና እንዳተፈተኑ ይርከቡ፤ ኣነ ነዚኦም ምስ ረኣኩ ናይ ቀደም ናይ ትምህርቲ ቤት ሂወተይ ኣስታዊሰ።

እዚ ኣብ ምስሊ እንርእዮ ዘለና ዜና እንትከውን እቲ ዜና ድማ ማይክሮ ሶፈት ዝተባሃለ ድርጅት ነቲ ናይ ቻይና ቲክቶክ ዝተባሃለ ኣፕሊኬሽን ንምግዛእ ኣብ ዝርርብ ከም ዝርከብ እዩ። እዚ ከዓ ደስ ዝብል ዜና ምኳኑ እዩ።

ንሪኣ ዘለና ካብ ናይ ገዛ አቁሑት ሓንቲ እንትከዉን ሽማ ድማ ፋኖስ ይበሃል፤ ፋኖስ ከም መብራህቲ ተገልግል አቅሓ እያ፤ አነ ዉን አብ ገዛይ ቅድሚ ሐዚ ኔራትኒ ሎሚ ግን ስለ ዝጠፍአት ብጣዕሚ እየ ተናዲደ።

እዚ ኣብ ምስሊ ንሪኦ ዘለና ናይ ደቂ ኣንስትዮ ጫማ እዩ፡፡ እዚ ጫማ እዚ ቅልል ዝበለ ምዕሩጉን ፅቡቕን ዝኮነ ጫማ እዩ እኒአ። ኣነ እዉን ቀፃሊ ከምዚ ዓይነት ጫማ ገዚአ ንሓፍተይ ተዝባ ደስ ምበለኒ፡፡

አብዚ ምስሊ ንሪኦ ዘለና ሓበሻ ዝተበሃለ ቢራ እዩ። ሓበሻ ቢራ ብቡዙሓት ሰባት ተፈታዊ ዝኮነ ዓይነት ቢራ እዩ። ኣነ እውን ሓበሻ ቢራ ምስታይ ካብዞም ዝፈትው ሰባት ሓደ እየ።

እዞም ኣብ ምስሊ እንሪኦም ዘለና ሽሞም ኣትክልትን ፍራምረን ብምባል ይፅውዑ። ኣትክልትን ፍራምረን ንወዲሰብ ጥዕና ካብቶም ኣገደስቲ ዝኾኑ ነገራት ሓደ እዩ። ኣነ እውን ኣትክልትን ፍራምረን ምምጋብ ብጣዕሚእዩ ድስ ዝብለኒ።

እዚ ምስሊ ዘመላክት ሓበሬታ እንትከውን እቲ ሓበሬታ ከዓ ኢትዮጵያ ኣብ ኣፍሪካ ብጎብነይቲ ቁፅሪ ዝለዓለ ኩነታት ካብ ዝወሰኩ ሃገራት ቀዳመይቲ ምኳና እዩ እዚ ደስ ዝብል ሓበሬታ እዩ።

እዚ ኣብ ምስሊ ንሪኦ ዘለና ሽሙ ናይ እዝኒ መጋየፂ ይብሃል። እዚ ናይ እዝኒ መጋየፂ መብዛሕቲኡ ግዜ ደቂ ኣንስትዮ ዝጥቀማሉ እዩ። ኣነ እውን ደቂኣንስትዮ ክትቀማሉ ክሪኢ ከለኹ ብጣዕሚ እየ ደስ ዝብለኒ።

እዚ ንሪኦ ዘለና ናይ ሻሂ ቀጠፍ እዩ፡፡ ቀጠፍ ንጥዕና ኮነ ብስራሕ ዝተወጠረ ርእሲ ከም መነቃቅሒ ኮይኑ የገልግል፡፡ ኣነ ርእሰይ ኣብ ዝሕመኒ ወይ ከዓ ርእሰይ ኣብ ዝተጫናነቅኩሉ ስዓት ሻሂ ምስታይ ብጣዕሚ እየ ዝፈቱ ፡፡

እዞም ኣብ ምስሊ ንሪኦም ዘለና ሽሞም መጋየፂ ይበሃሉ እዞም መጋየፂ እዚኦም ብናይ ኢትዮጵያ ባንዴራ ማእሪጎም ዝረኣዩ ዘለው መጋየፂታት እዮም ከምዚኦም ዓይነት መጋየፂ ተዝህልወኒደስ ይብለኒ::

እዛ ኣብ ምስሊ እንሪኣ ዘለና ፎቶ ኮፒ ማሽን ትባሃል፡፡ ብትግርኛ ዝተወሃባ ስያሜ የብላን፡፡ ጥቅማ ድማ ወረቃቅቲ ንምብዛሕ ትጠቅም፡፡ ኣነ እውን ከምዚኣ ዓይነት ኣቅሓ ክትህልወኒ ብጣዕሚ እየ ዝደሊ፡፡

እዞም አብ ምስሊ እንሪኦም ዘለና ናይ ስራሕቲ ፅርግያን መሰረተ ልምዓትን እዮም። ከም እዚኦም ዓይነት ስራሕቲ ናብ ናትና ዘለዎ ከባቢ እዉን እንተዝመፁ ኣነ ብጣዕሚ ደስተኛ ክኾን ኔረ።

ኣብዚ ምስሊ እዚ እንርእዮ ዘለና ቆዳ ጫማ ይብሃል፤ ቆዳ ጫማ መብዛሕትኡ ግዜ ምስ ሱፍ ዝግበር ዓይነት ጫማ እንትኸዉን ኣነ እዉን ኣብ ናይ ምረቃ ሰዓተይ ገይረዮ ብጣዕሚ ደስ ኢሉኒ ዉዒሉ ።

እዚ ኣብ ኣዲስኣበባ ዝርከብ እንጠጦ ፓርክ ዝተብሃለ መዝናነዩ ቦታ እንትኸዉን ብተወሳኺ ብዙሓት ናይ ሙዚቃ ምስልታት ዝቅረፅሉ ቦታ እዩ። ኣነ ኣብዚ ቦታ እዚ ከይደ ክዝናነ ብጣዕሚ እዩ ደስ ዝብለኒ።

እዚ ኣብ ምስሊ እንሪኦ ዘለና መንበሪ ገዛ እዩ:: እዚ መንበሪ ገዛ ኣዝዩ ፅቡቕን ምዑሩጉን ዝኾነ ገዛ እዩ እኒሄ :: ኣነ እዉን ንቐፃሊ ከምዚ ዓይነት ገዛ ክህልወኒ ብጣዕሚ እየ ዝደሊ::

እዚ ኣብ ምስሊ ክንሪኦ ዘለና ናይ ኢትዮጲያ ቀይሕ መስቀል ማሕበር ኣርማ እዩ ። ናይ ኢትዮጲያ ቀይሕ መስቀል ማሕበር ኣብ ኢትዮጲያ ዘለዉ ሓማቕ ቦታ ዝርከቡ ሰባት ናይ ሰብኣዊ ድጋፍ ዝህብ ድርጅት እዩ። ኣነ እዉን ናይዚ ድርጅት ኣባል ብሙኳነይ ደስታ ይስመዓኒ።

ኣብዚ ምስሊ ንሪኣ ዘለና ሹማ ቴሌብዥን ትብሃል። ቴሌብዥን ተንቀሳቃሲ ምስሊ እተርኢ ናይ ኤሌክትሮኒክስ ውፅኢት እያ። ኣነ ግን ከምዚአን ዓይነት ቴሌብዥን ክህልዋኒ ኣይደልን።

እዚ አብ ምስሊ ንሪኦ ዘለና ተፈላጢ ሰብ ቀነኒሳ በቀለ ይበሃል ። ቀነኒሳ በቀለ ጎያዪ እንትኾን አብ ኦሎምፒክ ኮነ አብ ዓለም ለኸ ዉድድራት ብቀዳማይ ደረጃ ብምጥንቃቅ ንዓለም ዘደነቀ ጀግና ጎያዪ እዪ አነ ዉን ብጣዕሚ እየ ዘድንቆ !

እዛ ኣብ ምስሊ ንሪኣ ዘለና ተፈላጢት ሰብ ኣስቴር ኣወቀ ትበሃል ኣስቴር ኣወቀ ብቡዙሓት ኣልበማታ ብዙሓት ኣድነቅቲ ዘትረፈት ብጣዕሚ ጎበዝ ድምፃዊት እያ ኣነ እዉን ካብቶም ብጣዕሚ ዘድንቆም ድምፃዊት ሓንቲ እያ ።

እዚ አብ ምስሊ እንሪኦ ዘለና ሹሙ ሳሙና ይበሃል፡፡ ሳሙና ናይ ገፅና ኮነ ናይ ቆርበትና ፅባቀ ዝሕሉ እዩ፡፡ አነ ’ውን ብሳሙና ምሕፃብ ካብቶም ዝፈትው ሰባት ሓደ እየ፡፡

እዚ ንሪኦ ዘለና ምስሊ ናይ ዘይሕጋዊ ስደት ዘመላኽት ምስሊ እዩ። ዘይሕጋዊ ስደት ንባዕልኻ ናብ ሓደጋ ንቤተሰብኻ ናብ ሓዘን ዘእቱ ነገር እዩ። ኣነ ከምዚ ዓይነት ስደት ኣይድግፎን እየ ።

እዚ ናይ ሚንስትር ትራንስፖርት ኣርማ እንተኸወን ስርሑ ድማ ምስ ናይ መጓዓዓዚ ተተሓሒዙ ዝግበሩ መሰረታዊ ልምዓታት ምንጣፍ እዩ። ኣነም ኣብዚ ናይ መሰረታዊ ልምዓት ተካፋላይ ስለ ዝኾንኩ ብጣዕሚ እየ ዝሕጎስ።

አብዚ ምስሊ ዚ ንሪኦ ዘለና ዳብል ኤ ተባሂሉ ዝፅዋዕ ወረቀት እዪ እዚ ወረቀት እዚ አብ ፅሕፈት መሳርሒ ቦታ ዝርከብ እንትከዉን መብዛሕቲኡ ግዜ ን ፎቶ ኮፒ መግበሪና ንፅሑፍ አገልግሎት ዝዉዕል እዪ ።

እዚ ደቂ ኣንስትዮ ገፀን ከም መንከባኸቢ ዝጥቀማሉ እንቋቁሖ፣ አራንሺ አብ ገፀን ብምግባር ናይ ገፀን ፅባቐ ዝሕልዋሉ እዩ። አነ እውን ብኸምዚ መንገዲ ገፀን ዝንከባኸባ ደቂኣንስትዮ ብጣዕሚ እየ ዘድንቅ ።

ንሪኦም ዘለና ህንፃ ኮንደሚኒየም ተባሂሉ ይፅዉዑ ።ኮንዶሚኒየም ብዙሓት ሰባት ኣብ ሓደ ፎቅ ንምንባር ዘክእል ቦታ እዪ። ነገር ግን ኣብ ኮንዶሚኒየም ምንባር ብጣዕሚ እየ ዝጸልእ ።

እዚ ምስሊ እቲ ፌደሬሽን ናይ ዓለማት አትሌቲክስ ቀዳማይ ደረጃ ሰልጠንቲ ከምዘመረቀ ዘመላክት ፎቶ እዩ። አነ ብወገነይ እቶም ዝተመረቁ ሰልጠንቲ ንክሳከዐሎም ካብ ልበይ ይምነ።

እዞም እንሪኦም ዘለና መፅረቢ እርሳስ ይበሃሉ፡፡ መፅረቢ እርሳስ እርሳስና ንክንፀርብ ዘገልግሉነ መሳርሒ ፅሕፈት እዮም፡፡ ኣነ እውን ንንእሽተይ ሓፍተይ ከምዚኦም ዓይነት ፅቡቃት መሳርሒ ፅሕፈት ገዚአ ክህባ ይደሊ፡፡

እዚ ምስሊ ኣብ ኢትዮጲያ ከምዝኮነ ዘመላክት ቦታ እዩ ። እዚ ከዓ ከመይ ከምዝዓበየት ዘርኢ ምልክት እዩ። ከምዚኦም ቦታታት ክበዝሑን ክበረታትዑን ኣለዎም።

አዚ ኣፍሮ ሄርባል ዝተባሃለ ናይ ደቂ ኣንስትዮ ኮነ ናይ ደቂ ተባዕትዮ ፅባቐ መሐለዊ ቅብኣት እዩ፡፡ እዚ ቅብኣት እዚ ፀጉርና ከይተበታተኸ ንኽቕፅል ዝገብር ቅብኣት እዩ፡፡ ስለዚ ኣነም ብጣዕሚ እየ ዝጥቀመሉ ብምጥቃመይ ብጣዕሚ እዩ ጠቒሙኒ፡፡

ኣብዚ ምስሊ ንርእዮ ዘለና ናይ በዓል ሞያ ጫማ እዩ፤ ጫማ ንወዲሰብ ከም መጓዓዝን ከም መጋየጽን ከም መሳርሕን ኮይኑ ዘገልግል ንብረት እዩ። ኣነ እዉን ጽቡቃት ጫማ ምግዛእ ብጣዕሚ እዩ ደስ ዝብለኒ።

እዚ ኣብ ምስሊ እንሪኦ ዘለና ሽሙ መንበሪ ገዛ እንትከውን ከምዚ ዓይነት ገዛ ብዙሕ ሰብ ክህልዎ ዓይነት ዝደሊ ገዛ እዩ ዝኒሀ፡፡ ኣነ እውን ንቀፃሊ ከምዚ ዓይነት ገዛ ክህልወኒ ብጣዕሚ እየ ዝደሊ፡፡

ኣብዚ ምስሊ ንሪኦ ዘለና ሽሙ መንበሪ ገዛ እዩ። ንወዲ ሰብ ከም መፅለልን መንበርን ኮይኑ ዘገልግል እዩ። መብዛሕቱኡ ሰብ ክህልዎ ዝደልዮ ዓይነት ገዛ ውን እዩ። ኣነ ከምዚ ዓይነት ገዛ ክህልወኒ ብጣዕሚ እዩ ደስ ዝብለኒ።

እዚ አብ ምስሊ እንሪኦ ዘለና ሽሙ መጋዝ ይበሃል ። መጋዝ ከም መቁረፂ ዕንጨይቲ ኮይኑ የገልግል። አነ እውን ብከምዚ ተጠቂመ ዕንጨይቲ ቅልል ብዝበለ መንግዲ ክቆርፅ ከለኩ ደስ ይብለኒ።

እዛ ኣብ ምስሊ እንሪኣ ዘለና ናይ ኤሌክትሮኒክስ ኣቕሓ እንትትኸውን ሽማ ድማ ፋን ይብሃል። ክሳዕ ሕዚ ብትግርኛ ዝተወሃባ ስያሜ የብላን። ጥቅማ እውን ንፀጉሪ ከም መድረቂ ኮይና ተገልግለና፣ ኣነ እውን ንቀፃሊ ከምዚ ዓይነት ንክህልወኒ ብጣዕሚ እየ ዝደሊ።

ኣብዚ ምስሊ ንሪኦ ዘለና የተቆለፈበት ዘርእስቱ ናይ ኣምሓርኛ መፅሓፍ እዩ፤ መፅሓፍ ምንባብ ፍልፍል ፍልጠት ከምዚ ኮነ ብዙሓት ይስማዕምዕሉ እዮም፤ ኣነ እዉን መፅሓፍ ምንባብ ብጣዕሚ'የ ዝፈቱ።

እዚ አብ ምስሊ እንሪኦ ዘለና ማሕበራዊ ሚድያ ቴሌግራም ይበሃል፡፡ ቴሌግራም ሰባት አብ ዘዘለውዎ ቦታ ኮይኖም ብፅሑፍ፣ ብምስሊ ዝራከብሉ መንገዲ ዝፈጠረ ማሕበራዊ ሚድያ እዩ፡፡ አነ’ውን ናይዚ ሚድያ ተጠቃሚ እየ፡፡

እዚ ንሪኦ ዘለና ናእዝንን ናይ ክሳድን መጋየፂታት እዮም እዞም መጋየፅታት ብዙሕት ደቂ ኣንስትዮ ብጣዕሚ ዝፍተው እዮም። ኣነ እዉን ከምዚኦም ዓይነት መጋየፂ ትገብር ጓል ኣንስተይቲ ኣድናቂ እየ።

እዚአን ኣብ ምስሊ ንርአን ዘለና ሽመን ኣበበች ጎበና ይበሃላ ኣበበች ጎበና ኣብ ኢትዮጲያ ኣብ ናይ ሰብኣዊ ርዳእታ ዝነጥፋ ዝነበራ ብጣዕሚ በዓልቲ ዓባይ ልቢ ዝኾና ሰበይቲ እየን ።

እዛ አብ ምስሊ እንሪኦ ዘለና ሽማ ሰፋይት መኪና ትበሃል። እዛ ሰፋይት መኪና ብናይ ኤሌክትሪክ ሓይሊ እያ ትንቀሳቀስ ጠቅማ እውን ከም ክዳንን ካልኦት ጨርቅታትን ከም መስፈይ ኮይና ተገልግለና አነ እውን ናይዛ ሰፋይት መኪና አድናቂ እየ።

እዚ ኣብ ምስሊ ንሪኦ ዘለና ሓወልቲ ኣኽሱም ይባሃል፡፡ ሓወልቲ ኣኽሱም ካብ ኣብ ዩኒስኮ ዝተመዝገቡ ጥንታውያን ቅርስታት ሓደ እዩ፡፡ ኣነ ውን ናብዚ ቦታ እዚ ከይደ ነዚ ሓወልቲ ክሪኦ ከለኹ ዓብይ ክብሪ ይስማዓኒ፡፡

ኣብቲ ምስሊ ንሪአን ዘለና ሽመን ፈረስ ይባሃላ፡፡ ፈረስ ካብ ናይ ቀደም ባህላዊ መጓዓዓዝቲ ሓደ እየን። ኣነ ብፈረስ ተጓዒዘ ኣይፈልጥን ኮይኑ ግን ብፈረስ ክጓዓዝ ብጣዕሚ እዩ ደስ ዝብለኒ።

ኣብዚ ምስሊ እዙይ ንርእዮ ዘለና ኣዋሽ ዝተባሃለ ናይ ወይኒ ምህርቲ እንትከውን ብዙሓት ሰባት ወይኒ ከም መወሰኪ ዕድመ ገይሮም ዝኣምንሉ። ኣነ ግን ብዙሕ ናይ ወይኒ ተጠቃሚ ኣይኮነኩን።

እዚ ምስሊ እዚ ዝረአየና ዘሎ ካብ ናይ ኤክትሮኒክስ ፅውኢት ሓደ ዝኽዕነት ሚዛን እያ። አዛ ሚዛን እዚኣ ብዙሓት ነገራት ንምምዛን ትጠቅመና፡፡ ኣነ እውን ብከምዚ ዓይነት ሚዛን ክምዘነኒ ከሎ ደስ እዩ ዝብለኒ፡፡

ኣብዚ ምሰሊ ንርእዮ ዘለና ሽሙ ዕዳጋ ይባሃል። ኣብ ዕዳጋ ብዙሓት ሰባት አንዳመፁ ንምግብነት ዝኮነ ንናይ ገዛ ኣቁሑ ዘደልይዎም ነገራት ካብዚ እንዳገዝኡ ይከዱ። ኣነእውን ካብ ዕዳጋ ዝግዝኡ ነገራት ተጠቃሚ እየ።

ኣብዚ ምስሊ እንርእዮ ዘለና ኣብ ኢድ ዝግበር መጋየጺ እዩ፤ ከምዚኦም ዓይነታት መጋየጺ ደቂ ኣንስትዮ ብጣዕሚ እየን ዝፈትዋ ፤ኣነ ዉን ከምዚ ዓይነት መጋየጺ እትገብር ጓል ኣንስተይቲ ብጣዕሚ እየ ዘድንቅ።

እዚ ንሪኦ ዘለና ናይ ኣትክልትን ፍራምረን ውፅኢታት እዮም፡፡ ኣትክልትን ፍራምረን ንወዲሰብ ጥዕና ብጣዕሚ ብዙሕ ረብሓ እዩ ዘለዎም፡፡ ኣነ እውን ካብ ኣትክልትን ፍራምረን ብፍላይ ዝፈትዎ ማንጎ እዩ፡፡

እዚ ኣብ ምስሊ እንርእዮ ዘለና ኣልወለድም ዘርእስቱ ናይ ኣምሓርኛ መፅሓፍ እዩ። መፅሓፍ ንወዲ ሰብ ሙሉእ ከም ዝገበር ብዙሓት አዮም ዝምስክርሉ። ኣነ እውን መፅሓፍ ምንባብ ብጣዕሚ እየ ዝፈቱ።

እብዚ ምስሊ እኒርኣ ዘለና ናይ ኤሌክትሮኒክስ ዉፅኢት ሸበር ትባሃል ። ሽበር ጥቅማ ድማ ዘይተደለይ ፀጉረ ካብ ቆዳና ንምልጋስ ትጠቅም መሳርሕት እያ፡፡ ኣነ እዉን ኣብ ገዛይ እንተትህልወኒ ደሰ ይበለኒ፡፡

እዚ ኣብ ምስሊ እንሪኦ ዘለና ናይ መኪና ጎማ መፍትሒ መሳርሒ እዩ፡፡ እዚ መሳርሒ እዚ መብዛሕትኡ ሹፌር ኮነ በዓል መኪና ክሕዞ ዝግባእ ዓይነት መሳርሒ እዩ፡፡ ኣነ ከምዚ ዓይነት መኪና ሃልዩኒ ከምዚ ዓይነት መሳርሒ ተዝሕዝ ደስ ምበለኒ፡፡

እዞም ኣብ ምስሊ ንሪኦም ዘለና ናይ ገዛ ኣቑሑ እንትኾኑ ጥቕሞም ድማ ከም መመላክዕን ከም ማዕርግን ኮይኖም የገልግሉ፡፡ ኣነ እውን ንቐፃሊ ከምዚኦም ዓይነት ኣቑሑት ንክህልዉኒ ብጣዕሚ እየ ዝደሊ፡፡

ኣብዚ ምስሊ እዚ ንሪኦ ዘለና ዝተጋየፀ ኣዳራሽ እዩ፡፡ እዚ ኣዳራሽ እዚ ጥቕሙ ድማ ከም መርዓ፣ ክርስትና ካልኦት ድግሳትን ዝበሉ ብሰፊሕ መልክዑ ብዝፀበቐ መልክዕ ንኽካየድ ዝገብር እዩ፡፡

እዚ እንሪኦ ዜና ድማ ኣውስትራልያን ዩክሬንን ክዋጋእ ፀኒሑ ብናይ ሩስያ ዝተማረኸ ዜጋ ድሕንነቱ የተሓሳስበኒ እዩ ከም ዝበለት እዩ ኣነ ግን ኣብ ዩክሬን ዝተገበረ ግፍዒ ክሓስቦ ከለኩ ብጣዕሚ እዩ ዘሕዝነኒ፡፡

ኣብዚ ምስሊ ንሪኦም ዘለና ሽሞም ቆዳ ጫማ ይበሃሉ። ቆዳ ጫማ መብዛሕትኡ ግዘ ምስ ሱፍ ዝክደኑ እንትኾኑ ከምዚአቶም ዓይነታት ፅቡቃት ጫማ ምስ ጅኑስ እውን ክግበሩ ይኽእሉ እዮም። ኣነ ቆዳ ጫማ ብጣዕሚ እየ ዝፈቱ።

እዚ አብ ምስሊ ኣንሪኦ ዘለና ሽሙ መንበሪ ገዛ እንትኸዉን ንከምዚ ዓይነት መንበሪ ገዛ ዝዉንኑ ሰባት መብዛሕትኡ ግዜ ብጣዕሚ ሃፋትም ዝኾኑ ሰባት እዮም። አነ እዉን ንቀፃሊ ኸምዚ ዓይነት ገዛ ኽህልወኒ ይደሊ።

እዚ ንሪኦ ዘለና ናይ ክሳድ ሃብል ይባሃል፡፡ ናይ ክሳድ ሃብል መብዛሕትኡ ጊዜ ደቂ ኣንስትዮ ዝጥቀማሉ እንትኸውን ኣነ እውን ደቂ ኣንስትዮ ተጠቂመናሉ ክሪኦ ከለኹ ብጣዕሚ እዩ ዝማርኸኒ፡፡

ኣብዚ ምስሊ እንርእዮ ዘለና ሰብኣይ ደርሆ ብምሻጥን ብምንጋድን ዝምሓደር ሰብኣይ እንትከዉን፣ በተለየ ኣብ ከባቢ ኢትዮጵያ ድማ ደርሆ ብጣዕሚ ተፈታዊ ዝኮነ ምግቢ እዩ:: ኣነም ደርሆ ብጣዕሚ እየ ዘፈቱ።

እዚ ምስሊ ዝረኤና ዘሎ ናይ ፋሽን ተከታሊት ዝኾነት ጓል እያ። ኣብዚ ሕዚ ሰዓት መብዛሕቲአን ደቂ ኣንስትዮ ናይ ፋሽን ተኸተልቲ እዳኾና ይከዳ ኣለዋ ።ኣነ እውን ናይ ፋሽን ተኸታልቲ ጓል ኣንሰይቲ ኣድናቂ እየ።

እዚ ምሰሊ እዚ ዜና ናይ አስፖርት ዜና ዘማላኽትእዩ፡፡ እዚ ዜና ኣብ ትፅቢት ዝተገበረሉ ናይ ለንደን ማራቶን ወዲ ኣርባዓን ሓደን ዓመት ዝኾነ ቀነኒሳ በቀለ ካልኣይ ደረጃ ምዉፁኡ ዘብስር እዩ ። ኣነዉኒ ብጣዕሚ እዩ ደሰ ኢሉኒ፡፡

እዚ ምስሊ ዘመላኽት ናይ ስፖርት ዜና እንትኸውን ኣብ ኢትዮጵያ ፕሪሚየር ሊግ ጋንታታት ቅዱስ ጊዮርጊስን ኣርባምንጭ ከተማን ንተጋጠምቶም ከምዝሰዓርዎም እዩ ዝገልፅ ኣነ እውን ብምስዓሮም ደስ ኢሉኒ።

እዚኦም አብ ምስሊ እንሪኦም ዘለና ጫማ ይበሃሉ። እዞም ጫማ ዓይነቶም ፃዕዳ እንትኾኑ አዝዮም ምቹዋት ከምዝኾኑ የመላኽቱ። አነ እውን ከምዚ ዓይነት ጫማ እንተዝህልውኒ ደስ ይብለኒ።

ኣብዚ ምስሊ እዙይ ንሪኦ ዘለና ፉሉጥ ፖሎቲከኛ ደመቀ መኮነን ይበሃል ፡፡ደመቀ መኮነን ኣብ ኢትዮጰያ ከም ዉጪ ጉዳይ ምኒስተር ኮይኑ ዘገልግል ዝነበረ ሰብ እዩ፡፡ ኣብ ናይ ስልጣን ግዚኡ እዉን ቡዝሓት ሕማቃት ነገራት ዝገብር ዝነበረ ፖሎቲከኛ ምዃኑ እዩ፡፡

እዚኣ ሽቦ ኣልባ መጋጥም ትባሃል ጥቅማ ድማ ብዘይ ገመድ ምስ ኮምፒዩተርና ተራክበና መሳርሒት እያ፡፡ ኣነ ድማ ከምዚኣ ዓይነት መሳርሒ ተዝረክብ ብጣዕሚ ደስ ምበለኒ ፡፡

እዚ ናይ ኣዲስ ኣበባ ዩኒቨርሲቲ ኣርማ እንትከዉን ኣዲስ ኣበባ ዩንቨርሲቲ ኣብ ኢትዮጲያ እቲ ናይ መጀምርያ ዩንቨርሲቲ እዩ ኣነ ኣዲስ ኣበባ ዩንቨርሲቲ ብዘይ ምእታው ብጣዕሚ ካብ ልበይ እየ ዝናደድ።

ብ ምስል አኒረኣ ዘለና ጓል ኣኒስተይት ናይ ኩዕሶ ተፈታኒት አኒትትኮዉኒካቡእ ዲማ ብተወሳክ ብሃላዊ ምስ ዘበናዊ ኣብ ማዓራርያ ተከዲና ዘላጓል ኣኒስትይትእይ፡፡ አይ፡፡ ከምዚ ዓይነት ብጣዕሚ እዩ ደስ ዘብለነ፡፡

እዛ ኣብ ምስሊ እንርእያ ዘለና ናይ ኤሌትሮኒክስ ውፅኢት እንትኸውን ሹማ ድማ ቬንትሬተር ትብሃል። ፔንትሬተር ጥቅማ ኣብ ሙቐት ስዓት ንፋስ ብምዝውዋር እቲ ሙቐት ምብታን እዩ ጥቕማ። ኣነ እውን ከምዚኣ መሳርሒ ኣብ ገዛይ ክትህልወኒ ብጣዕሚ እየ ዝደሊ።

ኣብዚ ምስሊ እዚ ንሪኦም ዘለና ብሕርሻ ዝመሓደሩ ሕብረተሰብ ዝዉክል ምስሊ እዪ ።ኣነ ኣብ ክረምቲ ሰዓት ናብ ከምዚ ዓይነት ናይ ሕርሻ ቦታ ከይደ ክርኢ ከለኹ መንፈሰይ ብጣዕሚ እዪ ዝሕደስ ።

ትተፈለጥቲ ሰባት ኣብ ሕብረተሰብ ዝተፈለጡን ዝኽበሩን ሰባት እዮም። ታዋቂ መሪዎችን ኣባቶችን ንሕዝቦም መርሓ ይሃቡን ኣብነት ይኾኑን። ግብሮምን ሓሳባቶምን ንትውልዲ ይጽልዉ።

እዛ ኣብ ምስሊ ንሪኣ ዘለና ናይ ኤለትሪክ መኪና እያ እዛ ናይ ኤለትሪክ መኪና ካብ ነዳዲ ወፃኢ ኤለትሪክ ብቻ ብምጥቃም ካብ ቦታ ናብ ቦታ ትጉዓዝ መጓዓዓዚት እያ ኣንም ከዚኣ ዓይነት መኪና ተዝረክብ ደስ ምበለኒ።

ብዓለማት ተፈላጢት ሰብ ጥሩነሽ ዲባባ ትባሃል፡፡ ጥሩነሽ ዲባባ ተቀዳዳሚት ጉያ እንትትከውን ተዓዋቲት ወርቂ መዳልያ አሎምፒክን ግን ካልኦት ቡዙሓት ውድድራትን እያ፡፡ ኣነ እውን ብጣዕሚ ኣድናቂ ናይ እዛ ተወዳዳሪት ጉያ ጥሩነሽ ዲባባ እየ፡፡

ኣብዚ ምስሊ እዚ ንሪኦ ዘለና ኣብ ጋዜጣ ዝተለጠፍ ሓበሬታታት እዮም። ጋዜጣ ካብቶም ፍልጠትን ሓበሬታታትን ንእክበሎም መንገዲ ሓደ እዩ ኣነ ጋዜጣ ምንባብ ብጣዕሚ እየ ዝፈቱ።

እንሪኦ ዘለና ሽሙ መቀስ ይባሃል፡፡ መቀስ ብዙሓት ረብሓታት ዘለዎ እንትኮኑ ካብኣቶም ከም ፀጉሪ፣ ወረቀት ወዘተ መቁረፂ ይጠቅመና፡፡ ኣነ እውን ናይ መቀስ ተጠቃሚ እየ፡፡

እዚ ዶክተር ኣብዪ ኣሕመድ ይበሃል ዶክተር አብዪ ኣሕመድ ናይ ኢትዮጵያ ጠቅላይ ሚኒስትር እንትከውን ኣብ ልዕሊ ትግራይ ብዝፈፀሞ ግፍዒ ክሓስብ ከለኩ ብጣዕሚ እየ ዝናደድን ሓዘን ዝስማዓንን ።

እዚ ኣብ ምስሊ እንሪኦ ዘለና ሽሙ ነፋሒቶ ይበሃል። ነፋሒቶ ኣብ ድግስ ከም መጋየፂ ኮይኑ የገልግል። ኣነ እውን ኣብ መዓልቲ ውልደተይ ከምዚኦም ዓይነት ነፋሒቶ ታት ክገብር ደስ እዩ ዝብለኒ።

ኣብዚ ምስሊ ንሪኦ ዘለና ዓይነት ምግቢ እንትከዉን ሽሙ ድማ በርገር ይበሃል። በርገር ብቡዙሓት ሰባት ተፈታዊ ዝኮነ ዓይነት ምግቢ እዩ። ኣነ እዉን በርገር ምብላዕ ብጣዕሚ እየ ዝፈቱ ።

ኣብዚ ምስሊ እዚ ንሪኦም ዘለና ሰብኣይን ሰበይትን ምስ ኣርባዕተ ደቆም እንትኾኑ ደስ ብዝብል መልክዕ ስድራ መስሪቶም ይርከቡ። ኣነም ንቀፃሊ ከምዚኦም ዓይነት ቆልዑት ንክህልዉኒ ብጣዕሚ እየ ዝምነ ።

እዚ አብ ምስሊ ንሪኦ ዘለና ናይ መኪና ጋርዥ እዩ። እዚ ናይ መኪና ጋርዥ መካይን ዝሕደሳሉን ዝዕረያሉን እዩ። አነ እውን ከምዚ ዓይነት ሞያ ሃሊኡኒ አብ ጋርዥ ተዝሰርሕ ደስ ምበለኒ።

እዞም አብ ምስሊ እንሪኦም ዘለና መጋየፅታት ናይ መድረኽ እዮም። እዞም መጋየፅታት ናይ መድረኽ ከም መርዓ፣ ክርስትና፣ ዝተፈላለዩ ዝግጅታት እንጥቀመሎም ኢና አነ እውን እዞም መጋየፅታት ክርኢ ከለኹ ንዓይነይ ብጣዕሚ እዩ ዝስሕበኒ።

እቲ ንሪኦ ዘለና ትምህርቲ ቤት እንትኸውን ኣብ ትምህርቲ ቤት ውሽጢ ዝኔአዉ ተመሃሮ ፈተና እናወሰዱ ኢና ንሪኦም ዘለና፡፡ ኣነም እዚኦም ምስ ረአኹ ናይ ቅድሚ ሕዚ ትምህርተይ ኣስታዊሰ ብጣዕሚ ደስ ኢሉኒ፡፡

ኣብዚ ምስሊ ንሪኦ ዘለና ናይ ቆልዑ መዝናነይ ቦታ እዩ፡፡ እዚ መዝናነይ ቦታ ቆልዑት ርእሶም ንክሕደሱ ዝገብር ቦታ እዩ፡፡ ኣነ እውን ንኑእሽተይ ሓፍተይ ናብዚ ከምዚ ዓይነት ቦታ ወሲደ ምዝንናይ ብጣዕሚ እየ ዝደሊ፡፡

እዙ ኣብ ምስሊ እንርዮ ዘለና ሽሙ ቤተ ክርስቲያን ይበሃል። ቤተ ክርስቲያን ንናይ እምነት ተኽተልቲ ኦርቶዶክስ ዝኾኑ ኣብዙ ቦታ እዙይ ሞጺኦም ምስ ፈጣሪኦም ዘራኸቡሉን ፈጣርኦም ዘልምኑሉን ዘምስግኑሉን ክቡር ቦታ እዩ።

እዛ ኣብ ምስሊ ንሪኣ ዘለና ጓል ኣነስተይቲ ናይ ፋሽን ተከታሊት እያ ። ኣብዚ ሕዚ ሰዓት መብዛሒቲኣን ኣጓላት ናይ ፋሽን ተኸተልቲ እየን። ኣነ እውን ፋሽን ተኸተልቲ ደቂ ኣንስትዮ ብጣዓሚ ኣድናቒ እየ።

አብዚ ምስሊ ንሪአን ዘለና ቆልዑት ቆልዑ አሸንዳ ብምባል ይፅወዓ። እዚ ባህላዊ ዝኮነ ናይ ደቁ አንስትዮ በዓል እንትኸውን መብዛሕትኡ ግዘ አብ ክልል ትግራይን አብ ክልል አምሓራን ዝክበር ዓመታዊ በዓል እዩ።

እዚ ምስሊ እዚ እንሪኦ ዘለና ናይ ባህላዊ ክዳን ምግዝእን መሸጥን ዝኾነ ቦታ እዩ፡፡ ኣነም ካብዚ ቦታ እዚ ገዚኣ ንኣደይ ክምዚ ዓይነት ባህላዊ ክዳን እንተዝህባ ብጣዕሚ ደስ ምበለኒ፡፡

እዚ ኣብ ምስሊ ንሪኦ ዘለና ሽሙ አቮካዶ ይበሃል። አቮካዶ ንወድሰብ ከም ምግብነት የገልግል። ብተወሳኪ ውን ደቂ ኣንስትዮ ኣብ ገፀን ብምግባር ከም መጋየፂ ናይ ገፀን ፅባቀ ከም መሐለውን ይጥቀማሉ። ኣነ ከም ፅሟቅ መልክዕ ብጣዕሚ እየ ዝፈትዎ።

እዚ ኣብ ምስሊ ንሪኦ ዘለና ካብ መጓዓዓዚ መሳርሒ ሓደ ኮይኑ ሽማ ድማ ጋሪ ይበሃል፡፡ ጋሪ መብዛሕትኡ ኣብ ንኡሽተይ ከተማታት ንመጓዓዓዚ ይጠቅም፡፡ ኣነ ግን ኣብዚ ሕዚ ሰዓት ባጃጅ ስለዘለዋ ናይ ጋሪ ተጠቃሚ ኣይኮንኩን፡፡

ኣብዚ ምስሊ እዚ እንሪኣ ዘለና ገዳይ ፍቅር ዝተባሃለት መፅሓፍ ካብ እንግሊዝኛ ናብ ኣምሓርኛ ብኣባደር ጀማል ዝተተርጎመት መፅሓፍ እያ፡፡ ኣነም ናይ ትርጉም መፅሓፍቲ ብጣዕሚ አድናቒ እየ፡፡

እዚ ኣብ ምስሊ እንሪኦ ዘለና ናይ ደቂ ኣንስትዮ ጫማ እዩ። ደቂ ኣንስትዮ ናብ ድግስ ኮነ ናብ ዝተፈላለየ ቦታ ክኸዳ ከለዋ ዝመርፅኦ ዓይነት ጫማ እዩ። ኣነ ውን ከምዚ ዓይነት ጫማ ትገብር ጓል አንስተይቲ ኣድናቂ እየ።

እዞም ኣብ ምስሊ ንርእዮም ዘለና ናይ ጸሕፈት መሣርኂ እንተኾኑ ጥቕምም ድማ ሥእሊ ንምስኣል ይጠቕምና ነዚኦም ዝሙስሉ ጽቡቓት ናይ ጻሕፈት መሣርኂ እንተ ዝረክብ ንንእሽቲ ሓፍተይተዘህዋ ደስቢ በለኒ

ኣብዙይ ምስሊ ንርእዮ ዘለና ሽሙ ኮሚደረ ይበሃል ኮሚደረ ካብ ምግብነት ኃሊፉ ኸም ናይገጽ ጥባቐ መሓለዊ ኮይኖ የገልግል መብዛሕተ ንደቃኣንሽትዮ ኮሚደረ ኣብ ገጸን ብምግባር ናይ ገጸን ጽባቐ የሕልዋሉ ኣነእውን ይትቀመሉ እየ።

እዙ ኣብ ምስሊን ርዮ ዘለና ኣብስናያ ዘተብሃለ ናይ መድኃኒት መደብር እዩ ኣብዙ ናይ መድኃኒት መደብር ዝተፈላሉይ መድኃኒታት ዝሽወጠሉ ቦታ እዩ ኣነም ክሕመኒ ከሎ ናብ ከም ዚኦም ዓይነታት መደብራት መድኃኒት እንዳኽድኩ እየ ዝገዝእ።

እዙ ኣብ ምስሊን ርኦ ዘለና ጶለቲከኛ በቀለ ገርባዊ በሃል ምዙሕቱ እጊዜ ዝፍለጠሉ ብኣገርምቲ ሕተታቱን ኽትዓቱን እዩ ኣነ ብዙኅ ጶሎቲካ ስለ ዘይፈቱ ኣይከታተሎን ።

ኣብ ምስልን ርያ ዘለና ሹማ ማንትለት በሃል ማንትለ ካብ እንስሳ ዘገዳም ሓንቲ እንትትከውን ቃዚያ ጽበቕቲ እንስሳ እያ ኣነኡውን ማንትለ ብጥዕኒ እየ ዘፈቱ።

እዞም ኣብ ምስሊ ንርእዮም ዘለና ናይ ቢሮ ኣቕሑ እንተኾኑ እዚኣቶም ድማ ጥቕሞም ከም መጋየፅን መማዕረግን እዮም፡፡ ካብኡ ሓሊፉ ከም ስራሕ መቀላጠፊ ኾይኖም ውን የገልግሉ፡፡ ኣነ ዉን ከምዚኦም ኣቕሑ ኽህልዉኒ ብጠዕሚ ይደሊ፡፡

እዙ ኣብ ምስሊ ንርዮ ዘለና ሽሙ ቡና ይበሃል ቡና ኣብ ዓለም ምሉእ ተፈታውነት ተትረፈ ትኩስ ነገር እ ኣነዉ ብንና ብምስታይ ብጥዓ ም ስለ ዘነቓቓህ ኻፍቶም ቡን ዝሰትዩ ሰባት ሓደ እዩ።

ኣብዝ ምስሊ እዙይ ንርእዮም ዘለና ተምሃሮ እንተኾኑ ናይ ብሔር ብሔረ ሰባት በዓል እንዳኽበሩ ይርከቡ ኣነውን ኣብ ኲልዕነት ጊዜ ድስ ብዝበል መልከዕ ሆም ዚገይረ የኅልፍ ነይራ።

።ድኦ ዘለና ሽሙእ መመወጽ ይበሃል መመወፅ ካብ ትኽሊ ተቖሪጹ ዝመጽ እንትኸውን ጥቕሙ ድማ ኸም መጸረጊ ስኒ ኾይኑ የገልግል ኣነእውን ካብ ተጠቀምቲ መመወፅ ሓደ እያ

ብዙይ ምስሊ እዙይ ንሪእኦ ዘለና ጽቡቕ ዝኾነ ባሕልና ምክሉላስ ይበሃል። ምኲልላስ እቲ ሓደ ንኻልእ ሰብ ብኢዱ ጌይሩ ምግቢ ናብኣፉ ምእታዊ ማለት እዩ። ኣነውን ሰብ ከዂልትን መኽሎ ደስየሱብለ.

እዙ ኣብ ምስሊን ርእዮ ዘለና እሳተ ገሞራ ኣይበሃል ኣብ ኢቲጴያ ብፍላይ ኣብ ከባብ ዓፋር ድበዝ ይርከብ ኣነ ብዓይነይ ርእዮ ኣይፈልጥን ግን ሓደ መዓቲንኺርእዮ ብታዕሚ ዝደሊ።

እዞም ኣብ ምስሊ እንርኦም ዘለና ናይ ማሕበራዊ ሚድያታት እዮም፡፡ እዞም ማሕበራዊ ሚዲያታት ብዙሕ ጥቕሚ ኣለዎም፡፡ ካብኣቶምውን ሰባት ብፅሑፍ ኮነ ብምስሊ ንኽራኸቡ ይገብሩ፡፡ ኣነውን ናይዞም ማሕበራዊ ሚድያታት ተጠቃሚ እየ፡፡

እዙ ንርዮ ዘለና ዘበናዊ ዝኾነ ናይ መንበሪ ገዛ እዩ ገዛ ኻብቲ ናይወት ብምሠር ታዊ ድልታት በሃሉ ሓደና ኣግዳ ስምን እዩ ኣነ ኸምዚ ዓይነት ገዛ ምኽህልልወኒ ብጣዕሚ እዩ ዝደሊ።

ኣብዙይ ስሊ ንርዮ ዘለና ናይ ስጶርት ዜና እትኸውን እቲ ዜና ድማ ናይ ክልተሽሕኒ እሽራን ኃሙሽተን ናይ ኣፍሪካ ዋንጫ ምፍለይ ኣርማ ዕላው ኸም ዝኾነ ዘመልኽት ምስሊ እዩ ኣነእውን ዝምስሊ ፈቴዮ እየ::

እዞም ንርእዮም ዘለማ ናይ ገዛ ኣቕሑት በሃሉ ናይ ገዛ ኣቕሁ ነገዛ ሕም መጸብቕን ከም መጋየጽን ከም መምዕረግን ኮይኖም ይጠቕሙ ኣነውን ንቐጻሊ ከምዝኦም ዓይነ ቱ ቡቓትን ምዕረጋትን ዝኾኑ ኣቝሕ ንኽህልዉኒ ብጠዓሜ እይ ዝምነ።

እዛ ምስሊም ንርያኣ ዘለና ሹማ ኣዳንች ኣቤቤ ትባል ናይ ኣዲስኣበባ ኸተማ ኸንቲባ እያ ጓልኮይና ኣብዝ ደረጃ ብመብጽሓ እኳ እንተ ኣድኖኮዋ ኣብ ልዕልሊ ትግራይ ዝገበርቶ ነገርግን ክሓሶቦከልኹ ብጣዕሚ እያ ዝጸለኣ።

እዞም ኣምስሊን ርእዮም ዘለና ብዙኃት ዓይነታት መስተ እንተኾኑ ካብ ኣቶም ድማ ወይኒ ፣ኣረቂ ፣ዊስኪ ዝርከብዎ እዮም መስተ ንጨጐራና ኾነ ንኣከላዊ ጥዕናና ስለ ዘይጠቅም ብዙኅ ናይ መስተ ተጠቀምቲ ኸንከውን የብልናን።

እዛ ኣብ ምስሊን ርኣ ዘለና ናይፋሽን ተኸታሊትን መፋለጢትን እያ ኣብዛ ዝሰዓት መፍዛሕተ ንደቃ ንስትዎ ናይፋሽም ተኸተልቲ እንደኾና ይርከባ ኣነኡውን ናይፋሽን ተኸታሊት ጓላም ስተቲ ብጠዕሚ እየ ዘድናቕ።

ጥዛ ኣምስሊን ርኣ ዘለና ሹማ ናይ መንዳቕ ሰዓት እበሃል ናይ መንዳቕ ሰዓት ኣብ ውሽጢ ገዛ ትስቀል እንትትኸውን ናይ ሰዓት ቆማ ኣገልግሎት ትህብ እያ ኣነውን ከምእዚኣ ዝመሰለት ጽበቕእቲ ሰዓት ኣብ ገዛይ ክተልወኒ ይደሊ።

ምስሊዙይ ንርእዮ ዘለና ናይ ጓልን ስተቲ ጸጕሪ እዩ ጸጕሪ ንጓልን ስተቲ ብጥዓሚ ዘጠመላ ነገር እዩ ኣነእውን ነዊሕ ጸጕራ ጓልዓን ስተቲ ብጥዕሚ እየ ዝፈቱ።

እዞም ንሪኦም ዘለና መጋየፂ ይበሃሉ፡፡ መጋየፂ ንወዲ ሰብ ፀቢቑን ደሚቑን ማዕሪጉን ኽረአ ይገብር፡፡ ኣነ ውን መጋየፂ ኽገብር ኸለኹ ብጣዕሚ እዩ ደስ ዝብለኒ፡፡

በኣብ ምስሊን ርኣ ዘለና ናይፋሽን ተኸታሊት ጓልን መፋለጢትን እያ መብዛሕተ እንደቂ ኣንስትዮ ኣብ ዘኅዚ ሰዓት ናይፋሽ ንተኸተልቲ እንደኾና ይከዳ ኣለዋ ኣነዉውን ናይፋሽን ተኽታሊት ዝኾነትጓል ኣትናቐየ።

እዞም ንሪኦም ዘለና ኣትክልትን ኣሕምልትን ተብሂሎም ይፅውዑ ንወዲ ሰብ ጥዕና ኣገድስቲ ካብቶም ዝኾኑ እቶም ቀንዲ እዮም፡፡ ኣነ ኣትክልትን ኣሕምልትን ካብ ምፍታወይ ዝተለዓለ እንዳተኸልኩ እየ ዝምገብ፡፡

እዙ ሓብሻ ዘተብሃለ ቢራ እንትኸውን ቢራ ካብ ቶም ኣልኮላት መስተ ሓደ እዩ ኣነ ሓደ ጊዜ ብዙኅ ቢራ ሰተየ ዝሕመንኲላ መዓልቲ ኽስተ ወስኮለኹ ብጣዕሚ እዩ ዘጽልእኒ።

እዚ ንሪኦ ዘለና ዘመናዊ ዝኾነ ጫማ እዩ ጫማ ንወዲ ሰብ ከም መጐዓ ዓዝን ከም መጋይጽን ኮይኔ የግልግል ኣነውን ነዝ ዝመስል ጽቡቕ ጫማ ተዝህልወኒ ደስምበለኒ።

እዙይ ምስሊ ንርእዮ ዘለና ሹሙ መጽሓፍ ይበሃል እዝ መጽሓፍ እዙይ ብቴድሮስ ተኽሊ ኣረጋይ ዝተብብሃለ ፀሓፊ ዝተጸሓፈ መጽሓፍ እዩ ኣነዉን ከምዚይዮም ዓይነት መጽሕፍቲ ምንባብ ብጠዕሚ እዩ ድስብልን

ኣብ ምስ ሊትረአ ዘላ ኣየርት በሃል ኣየር ካብተም ፈጠናት በሃላ ናይወድሰ መጐዓ ዓስቲ እታ ዘፈጠነት እያ ኮይኑ ግን ኣነት ኣብኣየር ደይበ ኣይፈልጥን ንድኅሪሕዝግን ክድይብ ድልየት ኣለኒ።

ዲ ምስሊ ናይ ዜና እንትኸውን ተቐዳዳሜቲ ጕያ ማርታ ዘተብህለት ናይ ሠስተሽሕ ሜትር ኽብረወሰን ብምስባር ከምዝሠዓረት እዩ ዘጠናኽር ዘሎ ኣነውን ብምስዓራ ደስ ኢሉኒ እዩ።

እዙይ ንርዮ ዘለና ካብ ቈርበት ዝተሠራሐ ጫማ እንትኸውን መብዙኃቱ ጊዜ ምሱፍ ኢናንገብሮ ኣነም ኣብ መዓልቲ ምርቓተይ ሕምዚ ዓይነት ጫማ ገይረ ውዒለ ብጥዕሚ ደስኢሉኒ።

ምርኦ ዘለና ሽሙ ቤት ምግቢ በሃል ኣብ ቤት ምግቢ ዝተፋላለ ዓይነት ሰባት እንዳሞሱ ዝደይለይዎም ዓይነታት ምግቢ ዝምገብሉ ቦታ እዩ ኣነውን ሓደ ሓደ ጊዜ ናብ ከምዚዮም ዓይነት ቦታታት ምኻድ ደስይዙብለኒ።

ኣብ ምስሊ ንርዮ ዘለና ሽሙ መተር ኣስ ይበሃል መተርኣስ ኣብ ንድቂ ሠሉ ሰዓት ክሳድና ኸይሕመና ኸም መጐዝጎዙ ኾይኑ ይጠቕመና ኣኖውን መተር ኣስ ጌርካ ምድቃስ ብጥዕሚ ዝፈቱ

ስልዙይ ንርእኦ ዘለና ሽሙ ደፍተር ይበሃል። ደፍተር ካብ ናይ ጻሕፈት መሣርሕታት ሓደ እንትኸውን ፤ ጥቐመሎ ድማ ዝደለናዮም ኣይነት ጽሑፋት ሕምመቐመጠ ኾይነ የግልግለና።

እድ ኣብ ምስሊ ንርእኦ ዘለና ሪጶርተር ዝተብሃለ ናያምሃርኛ ጋዜጣ እዩ ኣብ ጋዜጣ ብዙኃት ፍልፈል ፍልጥታትን ኃበሬታትን እንረኽበሉ መንገዲ እዩ ኣነእውን ጋዜጣ ምንባ ብጥዕሚ እየ ዝፈጡ።

እዙይ ምስል ዙይ ንዮ ዘለና መፋለጢ ናይ ጥዕእና ሳይንስ ኮለጅ ጥቊር ኣምበሳ እዩ ኮለጅ ጥቊር ኣምርሳ ኣብ ኢቲዮጲያ ካብቶም ናይ መጀመርያ ኮሌጃያትን ብዙሃት ሰብሞያ ጥዕና ዘመረቐ ኮለጅ እዩ።

ኣብዙይ ምስሊ እዙይ ንርኦ ዘለና መፋለጢ ወይ ከዓ ጠቋሚ ቦታ እዩ ከንቲ ዝብለና ዘሎ ኣብ ዓራት ኪሎም ስ በጽሕና ንኢድየማን ኬርኬል ጐዳና ናብዝ በሃል ቦታ ኣይወስደና ንኢ ዝጸጋም ድማ ናብ ኣዋሬ ዝበሃል ቦታኣይ ወስደና እከም ዚይኣቶም ጠቆምቲ ቦታታት ብጥዕሚ ጠቕምቲ እዮም።

ብዙይ ምስሊን ርእኦ ዘለና ክኣድማስ ባሻገር ዘርእስቱ መጽሓፍ እዩ። እዝ መጽሓፍ ብበዕሉ ግርማ ዝተጽሓፈ ጽቡቕ መጽሓፍ እዩ ኣነውን ኣንቢበዮ ብጣዕ ምስ ፈትሕዎ መጽሓፍ እዩ።

እዚ ምስሊን ንሪኦ ዘለና ንኤሌትሮኒክ ውፅኢት ኾይኑ ሽሙ ድማ ኪብርድ ይበሃል ኪቡርድ ንጥቀመሉ ናብ ኮምፒተር ብምርካብ ከም መፅሐፊ ኾይኑ የገልግለና ኣነ ኸምዚኦም ዓይነት ኪቡርዳት ደስ ኣይብሉንን።

። እዛ ኣብ ምስሊ ንርኣ ዘለና ጋሪትበሃል ጋሪ ብፈረስ ጕልበት እትንቀሳቐስ መቁዓ ዓዚይቲ እያ ኣነ ውን ካብቶም ብጋይሪ ምቁዓዓዝፈቱ ሰባት ሓደ እየ።

ኣብዙ ምስሊ ንሬኦ ዘለና ቤት ምግምን መስተን እንትኸውን መብዛሕት ሰብ ናብዙይ እንዳመጸ ዘድልዮ ምግቢ ኮነ መስተ ዝጥቀመሉ ቦታ እዩ ኣነውን ናብ ከምዚኦም ቦታታት ምምኻት ምጥቃም ደስ ይዝብለኒ።

እዙ ኣብ ምስሊን ርዮ ዘለና ካብ ናይ ገዛ ኣቕሑ ሓደ እንትኸውን ሽሙ ኣጋር ይበሃል ኣጋር ብዙኃጥቕ ምታት ኣለዎ ካብኣቶም ንምግቢ ኸም መጥቀስን ሓመጕዓ ዓዝን ኮይኑ የግልግል ኣነውን ብኣጋር ዝመጸ ምግቢ ብጥዓሜ ዝፍቱ።

እዙ ኣብዝ ምስል እዙ ንርዮ ዘለና ካብ ናይ ገዛ ኣቝሮ ሓደ እንትኸውን፤ ሽሙ ድማ ባዴላ ይበሃል። ባዴላ ብዙኃጥቕ ምታትን እንተህልዉዎ ካብኣቶም ከም ጸብሐ መሠርሒ ቅጫ መሰንከቲ ኾይነ ግልግል ኣኖውን ኣብ ባዴላ ዝተሰንከ ተቐጫ ብጥዕሚ እየ ዝፈቱ።

ና ሽሞም ውንበር ጥኸውን ንቢሮን ምገዛን ከምውን ብባህለዊ ምግቤት ከም ከፍ መበሊ ኮይኖም የጐልግሉ ኣነ ኣብ ከምዚዮም ዓይነት ውንበር ኮፍ ምባል ብጥዓሚ እዩ ዝምችወኒ።

ኣትክልትን ኣሕምልትን ንሰውነት ጠቓሚ መግቢ እዮም። ቫይታሚን፣ ሚነራልን ፋይበርን ይሃቡ። ጥዕና ንምሕባርን ሕማም ንምክልኻልን ይሕግዙ።

ኣብዙይ ምስሊ ንርእዮም ዘለና ተምሃሮ እንተኾኑ እዞም ተምሃሮ ከዓ ናይ ምግቢ ምስራሕ ትምህርቲ ዝወስዱ ዘለዉ ተምሃሮ እዮም ኣነ እውን ከምዝ ዓይነት ትምህርቲ ክወስድ ብጥዕሚ እዩ ደስ እብለኒ።

እዛ ኣብዚ ምስልን ርያ ዘለና ፋሽን ተኸታሊት ጓላንሴት ያ መብሳሕእተ እን ደቃ ንስዶ ኣብዚ ሕዚ ሰዓት ናይፋሽን ተኸተልቲ እንዳኾና ይኸዳ ኣለዋ ኣነእውን ናይፋሽን ተኸተልቲ ደቃ ንስጢ ኣድናቒ እያ

እዙ ኢትዮጲያ ስእሊን ርእዮም ዘለና ነባር ጵሬዝዳንት ሃገረ ኢትዮጲያ ዝኾኑ ግርማ ወለጅ ወርግስ ይበሃሉ ግርማ ወለጀ ወርግሥ ኣብ ኢቲጴያ ካብቶም ጽቡቕ ታሪኽ ጐዲፎም ዝኾዱ ነባር ጵሬዝዳንት ሓደን ናምድ ቅድሚትን እዮም ኣነም ናይ ጵሬዝዳንት ግርማ ወለጀወርግሥ ኣናቒ እያ።

እዙ ኣብ ምስሊን ሬእኦ ዘለና ናይክሳድ ሃብል ይበሃል .ናይክሳድ ሃብል መፍዛህተ እንደቂ ኣንስትዮ ከብ መጋየጺ ዝጥቀማሉ እዩ ኣነእውን ናይክሳድ ሃብል እትገብር ጐል ኣንስተየቲ ኣድናቒ እየ.

ምስሊ ንርእዮም ዘለና ሽሞም ተምሃሮይ ባሃዱ እዞም ተምሃሮ እዙዮም ኣብ ኢዶም ማይ ብምሓዝ ናይ ማይ ጥቕሚ እንዳረድ ዝርከብሉ ምስሊ ኢናን ምልከት ዘለና ኣነውን ማይ ብጥዕሚ እየ ዘወዘውት።

ኣብዙይ ምስሊ እንርእዮ ዘለና ካብ ናይ ገዛ ኣኹ ሓደ እንትኸውን ሹሙ ድማ ዓራት ይበሃል ዓራት ንወዲ ሰብ ከም መደቀስን ማዕረፍን ኮይኑ የገልግል ኣነእውን ከምዙይ ዝበለ ጽቡቕ ዓራት ክህልወኒ ብጣሚየዝደሊ።

እዘን ኣብ ምስሊንርእዮም ዘለና እሱራት ስደተኛታት እእን እዘን ሥደተኛታት ዓደ ንገዲፈን ናብ ካል ዓዲ ተሰዲደን ኣብ እሱሪ ቤት ዝርከባ እየን ኣነእውን ከም ዝ ዓይነት ሥደት ኣይድግፍን።

ኣብዚ ምስሊ ንርእዮ ዘለና ናይ ክዳውንቲ ዕዳጋ ይበሃል፡፡ መብዛሕትኡ ሰብ ክዳን ክገዝእ እንተደልዩ ናብ ከምዚኦም ዓይነታት ቦታ ብምኻድ ተደራዲሩ ይገዝእ፡፡ ኣነውን ክዳን ክገዝ ከለኹ ናብ ከምዚኦም ቦታ ከይድካ ምግዛእ ብጣዕሚ ደስ ይብለኒ፡፡

ኣብዙ ምስሊ እዙይ ንሪእዮም ዘለና ኣብወዳትን ኣጓላተን ኮይኖም ናይ ጕራጌ ባህላዊ ዝኾነ ሥአሰኤት እንዳሣዕስዑ ዘርኢ ምልስሊ እዩ ኣነ ናይ ጕራጌ ባህላዊ ስአሰኤት ብጣዕሚ እየ ዝፈቱ።

እዙይ ምስሊን ርእዮ ዘለና ሽሙ ዘይቲ በሃል ዘይቲ ካብ ቶም ነምግቢ ዘጠሙን ኣብ ምግቢ ዝኣትዉን ነገራት ዓደ እዩ ኣነእውን ምግቢ ዘይቲ ኽኣተዎኾሎ ብጣዕኒ እዩ ደስብለኒ።

እዛ ኣብ ምስልን ርኣ ዘለና መጕዓ ዓዚት ዓረቢያት በሃል ዓረቢያ ብዙኃት ነገራት ከብ መጕዓ ዓዚ ይጥቆሙላ ሥራሕዉን ሃብ መቕለሊት ጥቀምናዕብድነት ወኃፍ ከብ መጕሕፊትውን ይጥቆሙላ ኣነ እዚኣዝሠርኁቡ ሰባት ብጠዕሜ እየዘድንቖም።

እዞም ኣብ ምስሊ ንርዮም ዘለና ኣብ ሱጰር ማርከት ዝርከቡ ንምግቢድነት ውዕሉ ምህርትታት እዮም። ኣነ ኣብ ሱጰር ማርከት ከይደ ፍገዝ ስለ ዝኸብረኒ ኣነ ኣብ ሱጰር ማርከት ኼድካ ምግዛእ ብዙኅ ኣይለመድኩን።

እዙ ንርዮ ዘለና ምስሊ ብመጋየጺ ዝመዓረገ ገዛ እንተኸውን ብፍልላይ ድማ ንመዓልቲ ውልደት ዘኽበረሉ መዓልቲ ኣመልኪቱ ዘተገበረ ናይ መጋየጺ ዝግጅት እዩኒ ኣነውን ከምዘዮም ዓይነት ዝግጅታት ንክኸብር ብጣም ይደስብለኒ

ንርእዮ ዘለና ምስሊ ኣብ ቤተክርስቲያን እንትኸውን ተኸተልቲ እምነት ክርስትና ብሓባር ብምዃን ፈጣሪኦም ዘመስግሉን ዝልምኑሉን ጊዜ እዩኒ ኣነውን ናብ ከምዘዮም ዓነት ጐታታት ብምኻድ ፈጣርየምምስጋን ደሢዩ ዝብለኒ

ኣዙ ምስል እዙይ ንርዮ ዘለና ካብ ቅድሚ ዓሰርተሸሞንተ ቴስዓ ኣመተምህረት ጀሚሩ እስካ ሕዚ ዘሎ ንይ ኢትዮጲያ ባንዴራ እንታይ ከም ዝመስል ዘርኢ ምስሊ እዩ ኣነግን ታነይ ሕዚ ባንዴራ ብመልከዓ ደስ ብለኒ።

ኣውዚ ምስሊ እዙይ ንሬኦ ዘለናሾሙ ሥጋ ኣይበሃል ሥጋ ካብ ዝተፈላለዮ እንስሳት ክንረኽቦ ንኽእል ነገር እዩ ናይ ሥጋ ጥዕሚ እውን ብጥዕሚ ጥዑሚ እዩ ኣነኻብቶም ሥጋ ዝፈቱ ሰባት ሓደ ያ።

እዙ ኣብ ምስሊ ንርእዮ ዘለና ኦብን ይበሃል ብትግርኛ ዝተውሃቦ ስያሜ የብሉን ጥቕሙ ድማ ንምግቢ ከም መብሰል ኾይኑ የገልግል ኣነ ኦብን ኣብ ገዛይ ንክህልወኒ ብጣዕሚ እየ ዝደሊ።

ዳ ኣብ ምስሊን ርኣ ዘለና ጓል ተኸታሊት ፋሽን እያ። መፍዙኃተ እንደቃ ንሽዶው ኣብዙኅ ዝሰዓት ተኸተልቲ ፋሽን እንደኾና እየን ዝርከባ ዘለዋ ኣነእውን ደቃ ንስቲኾይንን ተኸተልቲ ፋሽን ዝኾና ብጣዕሚ እየ ዘድነቕ።

እዚኦም ንርእዮም ዘለና ኣብ ናይ ሞያን ክእለትን ተምሃሮ እንተኾኑ ብፍላይ ድማ ኣብ ናይ ወፂእታት እንቄቲ ዝነጥፉ ተምሃሮ እዮም ከምዚይኦም ዓይነት እሞያ ዘለዎም ቖልዑት ብምርኣየ ብጥዕሚ ደስብለኒ።

እዞም ኣብ ምስሊ ንርእኦም ዘለና ኣብ እዝንን ኣብ ኢድን ዝግበሩ መጋየጽታት እዮም መብዛሕቱ ጊዜ ደቂ ኣንስትዎ ከምዚዮም ኣይነት መጋየጺ ብጥዕሚየን ስፈትዋ ኣነውን ከምዙ ኣይነት መጋየጺ ዝገብራ ደቃ ንሽትኦ ኣድናቒ እያ።

ኣብዙይ ምስሊ እዙይ ንርኦ ዘለና ናይ ሙዚቃ መሣርሕ እየእንትኸውን ሽሙ ድማ ፑያን ይበሃል ጵያኔዮ ኣነ ካብቶም ኽመሃሮምን ክፈልጦም ዝደሊ ዓይነታት መሣርሕ ሙዚካ እቲቐዳማይን እትቐንድን እዩ።

እዞም ኣብ ምስሊን ርእዮም ዘለና ናይ ገዛ ኣቕሑ እንተኾኑ ሽማም ከዓ ድስቲ በሃል ድስቲ ኸም መሥርሕ ጸብህን ከብ መሥርሒ ምግብን ኾይኑ የገልግል ኣነ ኸምዚ ኣቶም ዝበሉ ጽቡቓት ድስቲ ተዝህልወኒ ደስ ይብለኒ።

ኣዙ ምስሊ ንርእኦ ዘለማ ናይ ኣራንሺ ውፂ ትንትኸውን ኣራንሺ ንጣዕና ብጥዕሚ ጥቡቕ ዝኾነ ግልጋሎት ዝህብ እዩ ።ካብኦውን ጥዖም ጣዕሚ ስለ ዘለዎ ኣነ ኣዘይ ኣዝፈቶ።

እዙ ኣብ ምስሊኒ ርዮ ዘለና መሴንጀር በሃል መሴንጀር ካብቶም ማኅበራዊሚ ዲያታት ሓደ እንትኸውን ሰባት ኣብዘት ዘለዉ ቦታ ኾይኖም ንፍጽሓሓፉን ንኽርኢ ኣይን ዝገብር እዩ ኣነውን ተጠቃሚ ናይዙ ማኅበራዊ ሚድያ እየ።

እዞም ኣብ ምስሊን ርእኦም ዘለና ካብ ወርቂ ዝተሠርሑ መጋየጽታት እዮም እዘም መጋየ ጽታት መዙሕቱ ጊዜ ደቀንስትዮ ብጥዕሚ ዝጥቀማሎም ዓይነት መጋይ ጽታት እዮም ።ኣነ እውን ከምዝ ዓይነት መጋየፂ ዝጥቀማ ደቃ ኣንስትዮ ኣድናቒ እያ።

እዛ ኣብ ምስሊ ንርኣ ዘለና ፋሽን ተኸተሊት ጓል ኣምስተቲ እያ ኣብዚ ሕዚ ሰዓት መብዙሕተይንደቂ ኣንስትዮ ፋሽን እንዳተኸተላ ይርከበ ሃምእውን ፋሽን እትኽተል ጓል ኣምስተቲ ብጥዕሚ እየዘድና።

ኣብዙ ምስሊ እዙይ ንሪኦም ዘለና ቖልዑት እንሓምሱ ዝርከቡ ቖልዑት ዘመላኽት ምስሊ እዩ ኣነ እውን መሕማስ ብጥእኒ ካብ ቶም ዝፈት ሰባት ሓደ እየ።

ኣብዙይ ምስሊ እዙ ንርእዮ ዘለና ናይ እዝኒ መጋየጺ ይበሃል ናይ እዝ ኒ መጋየእጺ መብዙሕቱ ጊዜ ደቀ አንስቱዮ ዝጥቀማሉ እንተኸውን ኣነ ውን ሕፅር ዝበለ ኣዕሪዪ ኖውሕ ዘይኾነ መጋየፂ ይጥቀማሉ ብጣም ዘድንቅ።

በኡ ዘለና ኣፍሪ ሄርባል ዘተብሃለ ናይ ጽባቐ መሓለዊ እዩ እዚ ና ፅባቐ መሕለዊ እዙይ ካብ ፃዕዳ ሽንጕርቲ ዝምረት እንትኸውን ነደቂ ኣንስትዮ በተለይ ናይ ገፀን ፅባቐ ንኽሕልዋ ዝገብር እዩ

በ ኣብ ምስሊ ንርኣ ዘለና ተፈላጢት ሰብ ሹማ ፍርሕይወት ኣታምሩት በሃል ነኢትቴሌኮም ዋና ኣብ ማሓዳሪትያ ጓለምስተቲ ኾይና ኣብዚ ቦታ በመጽሓ ብጥዓመ እየ ዘንቓ!

ኢንርዮ ዘለራ ካብ ኣትክልትን ኣኅምልትን ሓደ እንትኸውን ሽሙ ድማ ድንሽ በሃል ድንሽ ወዲ ሰብ ካብቶም ንምግብታት ክጥቆመሎምን ተፍተውቲ ዝኾኑ ምግብታትን ሓደ ዮ ኣነም ካብቶም ዝብፈቶም ምግብታት ድንሽ ሓደ እዩ።

እዝ ርወርት ለዋንዶውስኪ ዝብ ዘተጨዋታኣይ ቋሸ እግሪ እንትኸውን ብሉጽ ናይ ፊፋ ኣጨዋታይ ቋሸ እግሪ ተብይ ዘተሸለመውን እዩ ሮወርት ለዋንዶውስኪ ኣነ ብጥዕሚ ኻብቶም ዝፎቶምን ዘድምቐምምንኣጥቃዓት ጐሽ እግሪ ዓለምና ሓደ እዩ።

ካብ ምስሊን ርዮ ዘለና ናይ ኣብስንያ ባንክ ኣርማ እዩ ኣብስንያ ባንክ ኣብ ኢቶጴያ ካብቶም ዓበይት ብሃሉ ባንክታት ሓደ እዩ ብዙኃት ቀርጫፋትውን ዝወነነ እዩ ኣነእውን ናይ ኣብስንያ ባንክ ተጣብቃ ሚጉ ምዃነይ ደስይብለኒ።

ኣብዙይ ምስሊ ንርእኦ ዘለና ፖሎቲከኛ ታገሰ ጫፎ ይበሃ። ታገሰ ጫፎ ኣብ ናይ ተወከልቲ ሕዝቢ ከም ኣፈ ጕባኤ ኾይኑ ዘገልግል ዘሎ ሰጥ እዩ ኣነግን እቲ ቦታት ዝምጥኖ ሰብ ኮይኑ ኣይረኸብክዎን።

እዙይ ምስል እዙይ ንርእዮ ዘለና ካብ ሰፐር ማርኬት ኣቑሑታት ሓደ ዝኾነ ናይ ኮኳ ኮላ ምህርቲ እዩ፡፡ ኮኳ ኮላ ካብ ዝደበረ ርእሲ ናብ ምንቐቓሕ ዘሰጋግር ዓይነት ሉስሉስ መስተ እዩ፡፡ ኣነ ውን ኮኳ ምስታይ ብጣዕሜ እየ ዝፈቱ፡፡

ኣብዙይ ምስሊ ነርእኦ ዘለና ናይ ዕቀባ ሓመድን ማይን ዘተኻየደሉ ቦታ እንትኸውን ኣዝዩ ምዕሩግን ለምለምን ዝኾነ ቦታ እዩኒየ ኣነኡውን ናብኮም ዚዮም ዓይነት ቦታ ኸይደ ርእሴ ክሕድስ ደሢዩ ዝብለኒ

ኣብዚ ምስሊ ንርእኦም ዘለና ፖለቲከኛ ኣቶ ጌታቸው ረዳ ይበሃል ። ኣቶ ጌታቸው ረዳ ና ጊዜያዊ ምምሕዳር ክልል ትግራይ ፕሬዝዳንት እዩ። ኣነ ካብቶም ዘነቖም ጅግና መራሕቲውን ሓደ እዩ።

ኣብዙ ምስሊ ንርእዮ ዘለና ናይ ሙዚቃ መሣርሒ እትኸውን ሹሙ ድማ ጊታር ይበሃል ጊታር ብዙኃት ሰባት ዝፈትውዎ ዓይነት ሙዚቃ መሣርሒ እዩ ኣነእውን ክምመሃሮም ካብዝ ደልኦም ዓይነት ናይ ሙዚቃ መሣርሒ ሓደ እዩ።

ኣብዙይ ምስሊ ንርኦ ዘለና ሹሙ ሽጉርቲ በሃል ሽጉርቲ ካብቶም ንጸብሒ መሠርሒ ዝጠቕሙ ኣትክልቲ ሓደ እዩ ኣነእውን ሽጕርቲ ጌርኻ ጸብሒ ምሥራሕ ብጠዕሚ እየ ዘፈቱ።

እዚኦም ኣብ ሱጰር ማርከት ዝርከቡ ኣኾት እንተኾኑ ሰባት ድማ ብኣታዊኦም መጠን ዘድልውዎም ኣዂት ካብዚይ ዳመጹ ይገዙ ኣነ እግን ናይ ሱጰር ማርከት ኣሐት ብጣኒ ስለ ዝኽብሩኒ ናይ ሱጰር ማርከት ኣዂት ተጠቃሚ ኣይኮንኩን።

እዙ ኣብ ምስሊ ነሪኦ ዘለና እንዳቐምቃሚ በሃል እንዳቐምቃሚ ደገ ታውዕትዮ መብዛሕቱ ጊዜ ናብዙይ እንዳመጹ ጸጕሮም ዝተኻኸዱሉ ቦታ ዩ ኣነ እውን ናብ ኮም እቱይ ቦታ ኣምኻድ ደሢስብለኒእዩ

እዙ ንሪኦ ዘለና ቤት ምግብን መስተን እዩ ኣብዙ ቤት ምግብን መስተን ብዙሓት ሰባት ዝመፁ ዝደልዎም ዓይነት ምግብን መስተን ዝጥቀምሎም ቦታ እዩ። ኣነ 'ውን ናብ ከምዚኦም ዓይነት ቦታ ብምኻድ ምግቢ ምብላዕ ደስ እዩ ዝብለኒ።